ሮዛ ጨርቂ ዲኮር ተገይሩ ብሮዛ ን ወርቃማን ዕምበባ ተመላኪዑ ሶፋ እውን ሮዛ መቀመጢ ዕምበባብ ዝተፈላለዩ ዕምበባን ኣብ ኣዳራሽ ተመላኪዑ ኣሎ።

እዚ ክዳን ሓበሻ ብወሓላሉ አዶታት ካብ ጡጥ ዝበሃል ዓይነት ተኽሊ ተፈቲሉ ብበዓል ሞያ ሸማኒ ወይ ድማ አላሚ እናተባህለ ዝፅዋዕ ተአሊሙ ዝተሰርሐ እንትኸውን እቲ ብጥልፊ ዓይነት ዝርአ ዘሎ ሕብራዊ ሃሪ ድማ ጥበብ ይበሃል፡፡

ነዊሕ ሸሚዝራ ቆራፅ ቀሚሽን ዝተኸደነት ጓል ኣነስተይቲ ትርአ ኣላ፡፡ ንኽደኖ ክዳን እንታይ ከምዝዕድመልና ወይ እንታይ መልእኽቲ ከምዘሕልፍ ክንፈልጥ ይግባእ፡፡ ሓደራ፡፡

ኣብ ልዕሊኣ ድማ ቶዮታ ሃይሉክስ ዝብል ምልክት ዘለዎ ጻዕዳ ፒክኣፕ መኪና ዘርኢ እዩ። እታ ናይ ጽዕነት መኪና ኣብ ወሰን ጽርግያ ኣላ። ብመስትያት ዝተሰርሐ ህንጻን ውሑዳት ሰባትን ኣብ ድሕሪት ይረአዩ። ናይ ጉዕዞን ሓይልን ስምዒት ይፈጥር።

ኣብዚ ኣብ ጽሩይ መዓልቲ ኣብ ጎደና ከተማ ደው ዝበለት ናይ ጽዕነት መኪና፡ ኣብ ልዕሊኡ ጽዕነት፡ ብጎኒ ብቐለም ዝተሸፈነ ገዛውትን ኣብ ርሑቕ ዝርከቡ ነዋሕቲ ህንጻታትን ነቲ ተፈጥሮኣዊ ጽባቐ የርእዩ።

እቲ ዓብይ ካቴድራል መእተዊ ናይቲ ቤተ ክርስትያን እዩ። 4+መኣዝን ፓነላት ዘለዎ ዓቢ ዕንጨይቲ ድርብ ማዕጾ እዩ። ኣብ ክልቲኡ ሸነኽ ናይቲ ማዕጾ መስኮት ብርጭቆ ኣሎ። ላዕለዋይ ክፋል ናይቲ ማዕጾ ብመብራህትን ብመጋየጺ መንደቕን ዝተሸለመ እዩ።

ሓደ ግርመኛ ሰብኣይ ቆቢዕ ገይሮም ይርአዩ ኣለዉ፡፡ እቲ ኣብ ርእሶመ ገይሮሞ ዘለዉ ቆቢዕ ግን ናይ ሸኽ ድዩስ ናይ ፈላሲ ኣይፍለጥን፡፡

ፍሉጥ ኣርማ ናይ መልእኽቲ መተሓላለፊ ኣፕ "LINE" እዩ። እቲ ኣርማ ኣብ ውሽጢ ጻዕዳ ናይ ዘረባ ጽሑፍ ዘለዎ ኮይኑ፡ ቀጠልያ ድሕረ ባይታ ኣለዎ። እዚ ዘመናዊነት፣ ርክብን ዲጂታላዊ ምትእስሳርን የርድእ።

ዕዳጋ ፍረታትን ኣሕምልትን ይራኣዩ ኣለው፡፡ ዝተፈላለዩ ፍርያት፣ ቅርፅታትን ሕብርታትን ብሓባር ይቐርቡ። ባናና፡ ዱባ፡ መሸላ፡ ቱፋሕ፡ ኮሚደረ፡ ኣቮካዶን ካልእን ይርከብ። ነዚ ዕዳጋ ምስ ረኣኻዮ፡ ብፍርያት ዝመልአ ህያው ቦታ ምዃኑ ክትዕዘብ ኢኻ።

እዚ ዘመናዊ ገዛ ምስ ክፉት ኣቀማምጣ ዘርኢ ምስሊ አዩ። ብመሬት እምኒ-ሓጺንን ኣብ ቅድሚት ብረት መስኮትን ዘለዎ ኮይኑ፣ መእተዊ ምስ ኣብ ውሽጡ ዝተሃንጸ መደርደሪን ዝተቓልዐ ቈቆሮን ዘለዎ እዩ። እዚ ጽባቐ ዘመናዊ ህንጻ ዘርኢ ትርኢት እዩ።

እዚ ኣብ ወሰን ጽርግያ ደው ኢላ ዝነበረት ናይ ጽዕነት መኪና ዘርኢ እዩ። ብዓቢይ ነገር ተሸፊና ኣላ። ኣብ ጥቓኡ መንደቕን ተክልን ይርአ ኣሎ፣ እዚ ትርኢት መዓልቲ ከተማን ንግዳዊ ንጥፈታትን ይርአ ኣሎ።

እዚ ብኢድ ዝተሰርሐ መቃጸሊ ዕጣን ዘርኢ ኮይኑ፡ "መጠሺ ዕጣን" ተባሂሉ ዝፍለጥ እዩ። እዚ ኣቕሓ እዚ ኣብ እዋን ባህላዊ ስነ-ስርዓት ቡን ኢትዮጵያ ዕጣን ንምንዳድ ዝውዕል እዩ። እዚ ጽባቐ ባህልን ልምድን ዘንጸባርቕ ኣቕሓ፡ ናይ ጨናን ቅሳነትን ስምዒት ይህብ!

ክልተ ሰባት ኣብ ባህላዊ ሓሰርን ጨንፈርን ዘለዎ ገዛ ደው ኢሎም ኮፍ ይብሉ። እቲ ሰብኣይ ብባህላዊ ሽልማት ዝተሸለመ ኮይኑ ካብቲ ከባቢኡ ዘሎ ዘመናዊነት ዝተፈልየ ኤሌክትሮኒካዊ መሳርሒ ሒዙ ይርከብ። እዚ ጥንታዊ ባህልን ዘመናዊ ቴክኖሎጅን ብሓባር ምንባር ዘርኢ እዩ።

ዓብይ ናይ ፌስቲቫል መድረኽ ብብዝሒ ህዝቢ ዝተመልአ እዩ ዝረአ። ጻዕዳን ቀጠልያን ክዳን ዝተኸድኑ ሰባት ኣብ ኢዶም ነዊሕ በትሪ ሒዞም ተኣኪቦም ብሓጎስ ይንቀሳቐሱ። እቲ ኣየር ብስምዒት ክብሪን ዓቢ ሓጎስን ዝተመልአ እዩ።

መርበብ ወተሃደራት ኣብ ሰፊሕ መድረኽ ብመስርዕ ደው ኢሉ ኣሎ። ሕብራዊ ካሞፍላጅ ዩኒፎርሞምን ድሙቕ ሰማያዊ ዩኒፎርም ሕቡራት ሃገራትን ብዛዕባ መሪሕነቶም ከም ዓቃቢ ሰላም ይዛረቡ። ትኹረትን ዕላማን ዝመልኦ ናይ ክብሪ ስምዒት ኣብ ኣየር ሰፊኑ ይርከብ።

ናይ መዓርፎ ነፈርቲ ጸጥታ መፈተሺ ነቑጣ። ሓንቲ ሰበይቲ ብናይ ኣካላት ስካነር ክትሓልፍ ከላ ቅልጽማ ኣልዒላ ደው ትብል። ህያውን ዕቱብን ርእይቶ ኣብ መዓልታዊ ምጽራይ ድሕነት ጉዕዞ። ኣብ ሓደ መዕርፎ ነፈርቲ ምጽራይ ጸጥታ ይካየድ ከምዘሎ ዘርኢ እዩ።

ኣብ መውረዲ ነፈርቲ ቦይንግ 787 ዝዓይነታ ዓባይ ነፋሪት ኣርማ መንገዲ ኣየር ኢትዮጵያ ዘለዋ ደው ኢላ ኣላ። ንዕቤትን ጉዕዞን ዘመናዊነትን ዘመልክት ኮይኑ፡ እታ ነፋሪት ክትብገስ ድልውቲ ኮይና ትረአ።

እዚ ጎበዝ ወዲ እስፖርታኛ ብክልቲኡ ኢዱ ብጣዕሚ ከቢድ ዝኮነ ክብደት እንዳልዐለ ይርአ ኣሎ። እዚ ክብደት ምልዓል ከዓ ብእስፖርቲ ንኣካላትና ፅቡቅ ጥንካረ ንክህልወና ይሕግዝ።

እዚ መእተዊ ቤት ትምህርቲ፡ ብሓምላይ ኣፍደገ ዝተዓጽወ፡ ስም ብዓንኬል ዝተጻሕፈ። ኣብ መንጎ መንደቕን ተፈጥሮን ዝተዓጽወ ቤት ትምህርቲ ኣብ ንጹር መዓልቲ ይርአ ኣሎ።

እዚ ኣብ ውዑይ ኩነታት ሓደ ሰብኣይ ጻዕዳ ጨርቂ ኣብ ኢዱ ሒዙ ደው ዝበለ ይመስል። ኣብ ጎድኑ ጻዕዳ ክዳን ዝተኸድኑ ሰባት ስቕ ኢሎም ደው ክብሉ ይረኣዩ። ብርሃን ገዛ ውዑይ ኮይኑ፡ ባህላዊ ስነ-ስርዓት ዝገልጽ ምድላው ይመስል።

እዚ ምግቢ እዚ ካብ ሌጣ ቅጫ ወይ ካብ ፈኮክ ዝበለ ዳቦ ዝስራሕ ዝስራሕ ኮይኑ ኣብዝሓ ኣብ እዋን ቁርሲ እንጥቀመሉ ዓይነት ምግቢ እዩ።

ዘመናዊ ብኤሌክትሪክ እትሰርሕ ዓረብያ ስንኩላን እያ። እቲ መንበር ጸሊም ሕብሪ ዘለዎ ኮይኑ፡ ምቹእ መንበርን መቐመጢ ርእስን ኣለዎ። እዚ ንሰባት ብናጻ ንኽንቀሳቐሱን ኣብ ህይወት ዝሓሸ ናጽነት ንኽህልዎምን ኣዝዩ ክሕግዞም ስለ ዝኽእል ተስፋ ዘለዎን ተግባራውን እዩ።

ሓንቲ ካብ ኣፍ ልባ ንላዕሊ ጥራያ ዝኾነት ጓል ኣነስተይቲ ትርአ ኣላ፡፡ ካብ እንቅስቃሴኣን ክዳናንን ብምብጋስ ንሳ ሞዴሊስት ምዃና ክንግምት ንኽእል ኢና፡፡

እዚ የተፈጥረ ድንጋይ ሁኖ በውስጡ ድሞ ዋሃ ያዘ እደሆነ ዳርዳር ደሞ ይሁን ቅጠል የወቀለ እንደሆነ ድንጋይ ደሞ በስሚንቶ የተሰራ ይመስላ ግን ቅርስ ነው ድንጋዩ ደሞ የተነደለ ብምስማር የተወጋ ይመስላል ግን ኣደለም የተፈጥሮ ነው።

እዚ መምርሒታት ኣብቲ ብረት ሳንዱቕ ብጻዕዳ ፊደላት ብንጹር ተጻሒፉ ኣሎ፤ ኣብ ልዕሊኡ ‘ፎቶ ሕማሶ’ ዝብል ኣርእስቲ ተቐቢኡ ስለዘሎ፡ ተበጻሒ ይገብሮ። እ እዚ ነቲ ናይ መምርሒ ምልክት ብቐሊሉ እዩ ዚገልጾ።

ኣብ ዝኾነ ቦታ ወላዲ መፅሓፍ የንብቡ ኣለዉ፡፡ ኣብ ዙርይኦም ውሑዳት ሰባት ይርአዩ ኣለዉ፡፡ ገለ ኮፍ ኢሎም ገለ ከዓ ጠጠው ኢሎ ኣለዉ፡፡ ደስ በሃሊ እዩ፡፡

እዚኦም ብቅርጺ ካርታ ኢትዮጵያ ዝተሰርሑ ጽቡቓትን ዓይኒ ዝማርኹን መንጠልጠሊ ክሳድ እዮም። ክልቲኦም መንጠልጠሊ ኣንሶላታት ናይ ሃገራውነት ስምዒት ዘበራብሩን ናይ መንነት ሓበን ዘንጸባርቑን ድንቂ ስልማት እዮም!

ቀይሕን ፀሊም ሕብሪ ዘለዋ ናይ ሕርሻ መሳረሒት ማሽን እያ ። እዛ ማሽን እዚኣ ኣብ ዓድና ትግራይ ዘይትመፅእ ንምንታይ! ኩሉ ግዜ በቃ ባህላዊ ምጥቃም ዋእ! ለውጢ ዘይብላ ዓዲ ብዘይካ ህውከት!

ኣብቲ ገጽ "TIGRIGNA Reading & Writing Level 1" ዝብል ኣርእስቲ ዘለዎ መጽሓፍ። ቀንዲ ድሕረ ባይታ ናይቲ ሽፋን ሰማያዊ እዩ። "ትግርኛ" ዝብል ቃል ብገዕዝ ፊደላት ዝተጻሕፈ እዩ። ኣብ ላዕሊ ቀይሕን ቀጠልያን ስርርዕ ዘለዎም መስመራት ኣለዉ።

ቀጠልያ ቆጽሊ ዘለዎ ነዊሕን ቀጢንን ኦም ዘርኢ እዩ። እታ ኦም ትኽ ዝበለት ኮይና ኣብ መንጎ ኣብ ከባቢኣ ዘሎ ቁጥቋጥ ጐሊሃ ትርአ። እዚ ድማ ስምዒት ሰላምን ተፈጥሮኣዊ ጽባቐን ይፈጥር።

ኣብዚ ስእሊ ናይ ሓደ ገጽ መፅሄት ይርአ። ኣብቲ ሽፋን ሓደ ሰብ ብቐረባ ይርአ። እቲ ሰብ ጸሊም ሱፍ ተኸዲኑ ኣሎ። ኣርእስቲ ናይታ መጽሓፍ "ኣይፅፀትን" ተባሂሉ ይንበብ፡ ደራሲ ድማ "ጅዋር መሓመድ" ተባሂሉ ተፃሒፍ። እታ መጽሓፍ ኣብ ጣውላ ኮፍ ኢላ ኣላ።

ዓለምለኻዊን ዘኹርዕን ይመስል። ኣብ ላዕሊ "ኢትዮጵያዊት ተማሃሪት ዓለማዊ ኣምባሳደር ኮይና" ዝብል ምስሊ ሽዱሽተ መንእሰያትን ንፉዓትን ይረአ ኣሎ። ስለዚ መንእሰያት ዓለምለኻዊ ጽልዋ ናይ ምፍጣር ተስፋን ዓቕምን ብጽቡቕ ዝገልጽን ዘተባብዕን እዩ፡፡

እዚ ናይ ደቂ ኣነስትዮ መጋየፂ ኮይኑ ካብ ብሩር ዝተሰርሐ መጋየፂ እዩ። እዚ መጋየፂ እዚ ኣብ ክሳድ ዝእሰር ኮይኑ እዚ ኣሰራረሓ ድማ ንፍሖ እንዳተባሃለ ይፍለጥ።

ኣብዚ ብዙሓት ሰባት ብመስርዕ ደው ኢሎም፡ ክጽልዩ፡ ኣብ ሓደ ዓቢ መድረኽ ይረኣዩ። ኣብ ዝተዘርግሐ መድረኽ ብስርዓት መስርዕ ጸሎት፡ ኣብ ሕብራዊ ዝተሸፈነ መድረኻት ኣብ ሓድነት እምነት ዘርኢ ምስሊ እዩ።

ኣብዚ ብዙሓት ህጻናት ኣብ ሓደ ቦታ ተኣኪቦም፣ ባህላዊ ክዳን ተኸዲኖም ኣለዉ። መብዛሕትአን ጻዕዳ ባህላዊ ክዳን ዝለበሳ ኮይነን፡ገሊአን ብሕብራዊ ሽልማትን ሕብራዊ መሳርሒታትን ዝተሽለማ እየን። ገለ ቆልዑ ኣራንሺን ብጫን ክዳን ተኸዲኖም እዮም።

ዕዙዝን መሳጥን ስነ-ስርዓት፣ ክልተ ሰብኡት ኣብ ማእከል ብሓጎስ ደው ኢሎም ይረኣዩ። "ዮሴፍ ገብረወልድ ኣሰልጣኒ ሃገራዊት ጋንታ ደቂ ኣንስትዮ ኢትዮጵያ ኮይኑ ተሸይሙ" ንኹዕሶ እግሪ ደቂ ኣንስትዮ ኢትዮጵያ ሓድሽ ምዕራፍን ተስፋን ዘመልክት ልቢ ዝትንክፍ ትርኢት'ዩ!

ኣብ ውዑይን ንጡፍን ቦታ፡ ዝተፈላለየ ድሙቕ ሕብሪ (ብጫ፡ ሰማያዊ፡ ጸሊም፡ ቀይሕ) ዘለዎም ቦርሳታት ቺፕስ ብስኩት ኣብ መደርደሪታት ይረአዩ። ነፍሲ ወከፍ ሕብሪ ዝተፈላለየ መኣዛ ይውክል። እቲ ትርኢት ዝተፈላለየ ምርጫታት ዝሕብርን ሸውሃት መግቢ ዘነቓቕሕን እዩ።

ኣብ ገጠር ወይ ከባቢ ከተማ ዝርከብ ህንጻ ኮይኑ፡ ብደገ፡ መስርዕ ኣብ ጥቕሚ ዝወዓሉ ጻዕዳ ፍሪጅን ፍሪዘርን ትርኢ። ኣብ ጸጋም ጽሑፍ ዘለዎ ኮይኑ፡ ምናልባት ድኳን ኤሌክትሮኒክስ ወይ ድኳን ጽገናእዩ። እቲ ቦታ ጽዑቕን ኣገዳስን ንግዳዊ ቦታ የመልክት፡፡

እዚ ኣብ ቢያቲ ዝቐረበ ፀብሒ ብኣልጫ መልክዕ ዝተሰርሐ ድባ ወይ ድንሽ እዩ፡፡ ንዓይኒ ደስ ዝብል ሕብሪ ከዓ ኣለዎ፡፡ ገለ ሰባት ግን ኣብ ልዕሊ ድንሽን ድባን ንዕቐት ኣለዎም፡፡

አየ! ቫቲካ ቅብአት ብጣዕሚ እየ ዝፈቱ፡፡ ቫቲካ ቅብአት ቆፃል ሕብሪን ጥዑም ሽታን አለዎ፡፡ እዚ ከዓ አብ ፃዕዳ ጎማ ምስ ዕንቋይ ሕብሪ መክደንን አብ ፃዕዳ ድሕረ ባይታ ይርከብ፡፡

ኣብ ኢትዮጵያ ክልል ኦሮምያ ክልል ባሌ ዝርከብ ዓብዪ ተፈጥሮኣዊ በዓቲ ሶፍ ዑመር የርኢ። እቲ በዓቲ ብኖራ ብምውሓዝ ነቲ በዓቲ ንሚልዮናት ዓመታት ዝቐረጸ ሩባ ዝተፈጥረ እዩ። ክፍልታትን ኣዕኑድንቅርጺ ዘለዎም ኣኻውሕን ተፈጢሩ። ተፈጥሮኣዊ ስነጥበብን ታሪኽን ንምርኣይ ዘደንቕ ቦታ እዩ።

ናይ ሶማሊ ክልል ባንዴራ ትርአ ኣላ፡፡ ኣነ ኩልሻብ ዝገርመኒ ናይ ክልላት ባንዴራ ታሪካዊ መሰረቱ እንታይ ምዃኑ እዩ፡፡ ስለዚ ነገር መረዳእታ ዝህበኒ ይደሊ እየ፡፡

እዚ ክልተ ሰባት ኣብ ቅድሚ ሓደ ኣረጊት መስኮት ኮፍ ኢለን ይረኣያ ኣለዋ። ብዓበይትን ሕብራዊን ኮፖርታ ተጠቕሊለን ይረኣያ። እቲ ሓደ ብሰማያዊ ዕምባባ፡ እቲ ካልኣይ ድማ ብወርቅን ቡናዊን ዝተሰለመ እዩ። እዚ ምስሊ እዚ ንባህላዊ ጽባቐ ብንጹር ዝገልጽ እዩ።

እዚ ኣብ ጥንታዊ እንዳ ማርያም ፅዮን ቤተ ክርስቲያን ግቢ ዝርከብ ናይ ሓወልቲ ስባር ክፍሊ ኣካል እዩ፡፡ ኣብዚ ሓወልቲ በሪ ዝመስል ነገርን ናይ ጦር ቅርፅን ይርአ ኣሎ፡፡ ኣነ ወለድና ብዝገደፉልና ናይ እምኒ ቅርስታት ሕጉስ እየ፡፡

እዚ ወርቃዊ ሕብሪ ዘለዎ ቀለቤት ዘለዎ ሰንሰለታዊ ኣምባር ዘርኢ እዩ። ብኽልተ ዝተኣሳሰሩ ዓንኬላት ዝተሰለመ ወርቃዊ ሕብሪ ዘለዎ ሰንሰለት፤ ቀሊል ግን ከኣ ጐሊሑ ዝረአ ዲዛይን እዩ።

ኮጅ ዝበሃል ማካሮኒ ፓስታ ዝሓዘ ዕሹግ የርኢ። እቲ ዕሹግ ብቐንዱ ቀይሕን ሰማያውን ሕብሪ ዘለዎ ኮይኑ፡ ድሉው ንምግቢ ዝኸውን ፍርያት እዩ። ነዚ ምስሊ ምርኣይ ሸውሃትን ጥሜትን የነቓቕሕ።

ፃዕዳ ሕብሪ ዘለዋ ሚኒ ባስ መኪና በዓልቲ አርባዕተ ጎማ አብ ሓመደዋይ መንገዲ ጠጠው ኢላ ትርከብ፡፡ አብ ጥቅአ ከዓ ሓምለዋይ ሕብሪ ዘለዎም ሳዕሪታት ይርከቡ፡፡ እዋይ! እዛ መኪና ክትፀሪ፡፡

ኣብቲ ምስሊ ምስ ፃዕዳ ነገር ዝተቐብአት ጓል ኣንስተይቲ ባዝሊንን ኮልጌትን ይርአዩ ኣለዉ፡፡ ዝገርም እዩ፡፡ ኮልጌት እውን ዶ ንገፅ መንከባኸቢ ኣብ ጥቕሚ ውዒሉ፡፡

ኣብዚ ናይ ተኣዓቱ ቅዱሳን ምስሊ ይርአ ኣሎ፡፡ ታሪክ ተስኣቱ ቅዱሳን ብኣብዝሓ ኣብ ከባቢ ትግራይ እዩ ዝፍለጥ፡፡ እዞም ቅዱሳን ስለ ፍቕሪ እምነቶም እዮም ናብ ሃገረ እግዚኣብሄር ኢትዮጵያ ተሰዲዶም መፂኦም፡፡

ጸሊምን ጻዕዳን ጤል ዝረአ፣ እታ ጤል ኣብ ጸቢብን ብመንደቕ ዝተኸበበን ቦታ ደው ኢላ ትረአ። ብጸጋም እታ ጤል ናይ ኦማር ጎማ ይርአ። እቲ ሓፈሻዊ ሃዋህው ቁሩብ ድኹምን ጸልማትን እዩ።

ህዝቢ ኣብ ኣደባባይ ተኣኪቡ ኣሎ፡፡ ናይ ቤተ ክርስቲያን ድባባት እውን እኔዉ፡፡ ድባባት ኣብ ቀብሪ እዮም ዝወፁ፡፡ እዚ ስርዓት ኣብ ጦርነት ናይ ዝተጐድኡ ሰራዊት መርድእ እንተይኮነ ኣይተርፍን፡፡

ረጒድ ቀጠልያ ኣግራብ ኣብ ዘለውዎ ብጫ ናይ ህንጻ ማሽነሪታትን ብድሕሪት ህንጻን ኣሎ። ጽዑቕን ተፈጥሮኣዊን ቦታ ኣብ ዘለዎ እተን ዘመናዊ መሳርሕታት ምርኣይ ይምቹ፡፡!

ሓደ ካብቲ ኣብ ኢትዮጵያ ዝነበረ ጥንታዊ ስልጣነ ኣኽሱማዊ ቅርሲ ሓደ ዓቢይ ሓወልቲ እምኒ እዩ። እቲ ስቴላ መብዛሕትኡ ግዜ ከም ምልክት ቀብሪ ይጥቀሙሉ ነበሩ። እቲ ቦታ ታሪኻውን ዝድነቕን ኮይኑ፡ ናይ ጥንታዊ ዕቤት ስምዒት ዝህብ እዩ፡፡

እዚ ዓብይ ገዛ እዚ ናይ ባህላዊ ኣሳራርሓ ገዛ ዝሓዘ ኮይኒ ቡዙሕ መዘናግዕታትን ቡዙሕ ሕጋሻ ዝስተኣነገደሉን ባህላዊ ሆቴል እዩ። እዚ ባህላዊ ሂቴል ብጣዕሚ ምዕሩግ እዩ።

ኣብዚ ቀይሕን ጸሊምን ክዳን ዝተኸድኑ ተማሃሮ ንመመረቕታ ኣብ ሓደ ዓቢ ክፍሊ ኮፍ ኢሎም ኣለዉ። ኣብ ላዕሊ ኣብ ዘሎ ባነር ስም ኣዲስ ኣበባ ዩኒቨርስቲ ብንጹር ተጻሒፉ ኣሎ፤ ክብሪ ትምህርትን ስነ-ስርዓትን ብሓደ ምስሊ ተገሊጹ ኣሎ።

ህያውን ጽዑቕን ዕዳጋ፣ ኣብ ቅድሚት ብዙሓት ጻዕዳን ቡናውን እንቋቑሖታት ተዓሺጎም ኣለዉ። ኣብ ማእከል ቀይሕ ቲሸርት ዝለበሰ ሰብኣይ ንሓደ ዓሚል ህያው ደርሆ ክሸይጥ እንከሎ፡ ብድሕሪት ካልኦት ሰባትን ገጠራዊ መዋቕራትን ይርከቡ። ናይ ህያውን ክውንነታውን መዓልታዊ ዕዳጋ ሃዋህው ኣለዎ፡፡

ኣብዚ ወርቃማ ናይ ክሳድ ሃብሊ ይርአ ኣሎ፡፡ ኣብቲ ሃብሊ ጫፍ ክቢ ቀለበታት ይርአዩ ኣለዉ፡፡ ከም ባህሊ ክርቲያን ግን ኣብ ሃብሊ ጫፍ ዝንጥልጠል መስቀል እዩ፡፡

ተክልታት ምምጋብ ንጥዕናና አዝዩ ጠቃሚ እዩ፡፡ ንአብነት ፃዕዳ ሱር ዘለዎም ሓምለዎት ተክሊታት አብ እርሳስ ሕብሪ ድሕረ ገፅ ይርከቡ፡፡ እዚኦም ከዓ ሽጉርቲ ዝብኢ ተባሂሎም ይፍለጡ፡፡ ንዝተፈላለዩ መድሓኒታት ከዓ ይጠቅሙ፡፡

እዚኣ ጻዕዳን ብጫን ሕብሪ ዘለዋ ዓባይ ዑፍ ኣብ ቀጠልያ ሳዕሪ ደው ኢላ ኣላ፣ ነዊሕ መንቋሕቋሕታኣ ድማ ይማርኽ። ኣኽናፋ ብጸሊምን ጻዕዳን ዝተሸፈነ ኮይኑ፡ ጽባቐ ተፈጥሮ ብሕብርን ቅርጽን ይዛረብ ኣሎ።

ቡና በቀስ ስቆልበት ጥሩ ጣዕም ይኖራል። ለሰውነታችንም ለጠናም ጥሩ ውጤት ኣለው። እና ኣብዛኛው ሰብ ቡና ይጠቀማል። የቡና ማፍልያ ደሞ ጀበና ይባላል።

እዚ ኣብ ፊሊፒንስ ዝርከብ መስተንክር ጎቦታት ቸኮሌት ይርአ። እዞም ኮኒካዊ ቅርጺ ዘለዎም ጎቦታት ብሓምለዋይ ኣግራብን ቁጥቋጥን ዝተኸበቡ እዮም። እቲ ቦታ ብተፈጥሮኣዊ ጽባቐ ዝተመልአን ትንፋስ ዝህብን እዩ። እቲ ሃዋህው ርጉእን ሰላማውን እዩ።

ናይ ኮምፒዩተር ስክሪን ይርአ ኣሎ፡፡ እዚ ናይ ስክሪን ሞዴል ፍላት ተባሂሉ ይፅዋዕ፡፡ እዚ ኣካል ረቂቕ ስለዝኾነ ኣብ ዝኾነ ቦታ ብቐሊሉ ክቕመጥ የኽእል እዩ፡፡

ብጫን ቀጠልያን ዝተቐብአ ሓደ ደብሪ ህንጻ ይረአ፡ እዚ ድማ ፓብ ወይ ቤት ምግቢ ክኸውን ይኽእል። ሰባት ኮፍ ኢሎም ዝበልዑሉ ወይ ዝሰትዩሉ ጽምው ዝበለን ርጉእን ቦታ እዩ ዘርኢ፣ እዚ ድማ ምዉቕ ስምዒት ኣጋይሽ ምቕባል ይህብ

ከልቢ ንላዕሊ ኣንቃዕሪሩ ይርአ ኣሎ፡፡ ከምዝመስለኒ እዚ ከልቢ ንላዕሊ ምንቅዕራሩ ነቲ ብላዕሊ ኮይኑ ብኻሜራ ይቐርፆ ዘሎ ሰብ እናረአየ ዘሎ እዩ ዝመስል፡፡

ኣብ ለምለም ከባቢ ቁፃራት ተሸከማ ዕግነታት ቆልዑ ይርአያ ኣለዋ፡፡ በቲ ኣብ ፊተን ዘጓነፈን ነገር ምኽንያት ናይ ኣግራሞት ሰሓቕ ይስሕቓ ኣለዋ፡፡

እዚ ኣዝማሪኖ ይባሃል። ኣዝማሪኖ ናይ ተፈጥሮ ተክሊ እንትኮን ንቡዙሕ ዓይነት ነገራት ክንጥቀመሉ ንክእል ኢና። ናይ ኣዝማሪኖ ተክሊ ንዝተፈላለዩ ሕማማት ክንፍወሰሉ ንክእል፤ ካሊእ ድማ ንቅብኣት ክንጥቀመሉ ንክእል ኢና።

ንእሽቶ ናይ ገዛ ዕንቅርቢት፡ ብቋንቋ ኣምሓርኛ "እንሽላሊት" ተባሂሉ'ውን ይፍለጥ። ኣብ ጻዕዳ መንደቕ ተጣቢቑ ዝረአ እንስሳ፡ ነቲ ዘገርም ቅልጣፈን ሓይልን ተፈጥሮ ዘንጸባርቕ እዩ። ንዑደት ህይወት ተፈጥሮ ዝገልጽ ኮይኑ፡ ብደቂ ሰባት ንጥዕና ዘፀም ዘስዕብ ተፈጥሮኣዊ ፍጥረት እዩ።

እዚ ኣብ ገጠር ገዛ ዝተቐመጠ ባህላዊ መፍረዪ ምግቢ፡ ብዓቢ መኽደኒ ዝተሸፈነ እዩ። እቲ ቅርጺ መሬትን ዕንጨይትን ብሕብርን ቅርጽን ተሰይሙ፡ ጨና ባህሊ ድማ ኣብቲ ምስሊ ይመሓላለፍ ኣሎ።

ፀሊም ሻሽ ዝጠምጠመት፣ መቐነት ዝኣሰረት፣ ብሓደ ኢዳ ፅላል ገቲራ ብኻልእ ኢዳ ደርሆ ኣንጠልጢላ ግምባራ ዝተወቀጠት ሰበይቲ ትርአ ኣላ፡፡ ዝተስተኻኸለ ቁመና ዘለዋ ኩርዕቲ ሰበይቲ እያ፡፡

ህያውን ጽዑቕን ዕዳጋ ወይ ህዝባዊ ኣደባባይ ኣብ ሓንቲ ከተማ ኢትዮጵያ/ ትግራይ፣ ሰባት ኣብ ዙርያኣ ክጓዓዙ ወይ ኮፍ ኢሎም ይረኣዩ። ኣብ ድሕሪት ካልኦት ህንጻታትን ምልክታት ንጥፈታት ዕዳጋን ኣለዉ። እቲ ስምዒት ክውንነታዊን መዓልታዊ ህይወት ዝገልጽን እዩ።

እዚ ኣብ መንጎ ጎቦታት ዝተሰቕለ ሓምላይ ህይወት፡ ብጎቦታት ቡናዊ እምኒ ዝተኸበበ እዩ። እዚ ንሓይሊ ተፈጥሮን ርግኣት ሰላምን ብንጹር ዝውክል እዩ፤ ጽባቐ ህይወት ብሓንቲ ምጥማት እዩ ዘርኢ።

እርከናት ዝተሰርሐሉ ገፀ ምድሪ እኒሀ፡፡ እዞም እርከናት ካብ ካልእ ረብሕኦም ብተወሳኺ ነቲ ከባቢ ፍሉይ መስሕብነት ዘለዎ መልክዕ ፈጢሮሙሉ ኣለዉ፡፡ ደስ በሃሊ መልክዕ፡፡

ኣብ ሓንቲ ንእሽቶ መሬት ፋሕ ዝበለ ቀጠልያ ኣቝጽልቲ ዘለዎ ቘጥቋጥ ተቐሚጡ ኣሎ ። ኣብ ገሊኡ ኽፋላት እቲ ኣቝጽልቲ ናብ ብጫ ይቕየር ኣሎ። ቀጠልያ ቘጥቋጥ ኣብ ንቑጽ መሬት ተቐሚጡ ብጫ ዝሕብሩ ኣቝጽልቲ ብዛዕባ እቲ ወቕቲ ይሕብር።

እዚ ብሓምላይ ጎልጎል ዝተሸፈነ ዓቢ እምባ ብኣድናቖት ደው ኢሉ ኣሎ። ኣብ ታሕቲ ዘሎ ቆላ ብሰማያውን ቀጠልያን ዝተሸፈነ ሜዳ ኮይኑ፡ኣብ መንጎኡ ንተፈጥሮኣዊ ጽባቐ ጎቦታት ዘንጸባርቕ ሸነኽ ጎቦታት ኣለዎ። እቲ ኣየር ቅጥን ዝበለ ኮይኑ፡ጫፍ እምባ ብርሑቕ ብንጹር ይርአ።

ኣዲስ ዘመን ኣብ ሃገርና ነዊሕ ዘመን ዘለዎ ናይ ሕትመት መራኸቢ ሓፋሽ እዩ፡፡ ቅድሚ ዕስራ ዓመታት ኣብ ላይብረሪ ኣቲና ብፍቕሪ ነንብቦ ኔርና፡፡ ሎሚ ግን ንህልውንኡ እዃ ኣጠራጣሪ ኮይኑ ኣሎ፡፡

ጋዜጣ ዝተፈላለዩ ዜናታት ኣርእስታት ከምኡ’ውን ብኣምሓርኛ ዝተጻሕፉ መወዓውዒታት ዝሓዘት እያ። ካብቶም መፋለጢታት ናይ ጽዕነት መካይን ዝምልከት መወዓውዒታትን ብዛዕባ ኣባይቲ ዝምልከት ዜናታትን ይርከብዎም። ምስዚ ዝተኣሳሰር ስምዒት መዓልታዊ ዜናን ንግዳዊ ንጥፈታትን እዩ።

እዚ ናይ ኣኽሱም ዩኒቨርሲቲ መእተዊ በሪ እዩ፡፡ እዚ በሪ ኣብ ከይዲ ህንፀት እዩ ዘሎ፡፡ ህንፀቱ እንትውዳእ ፍሉይ ዲዛይን ዘለዎ በሪ እዩ ክኸውን፡፡

እዚ ኣብ ተቃውሞ እዋን ዝመፀ ድምጺ ዘርኢ እዩ። ኣእዳው ንላዕሊ ኣልዒለን ሰላም እናጸውዓ። ፓላካት ብንጹር ቃላት ይዛረቡ፤ ‘ጥሜት ከም ኣጽዋር ኣይትጠቐመሉ!’ እዚ ስእሊ ተቓውሞን ተስፋን እዩ።

እዚ ኣብ ተፈጥሮ ዝርከብ ትርኢት ጫካ፡ ኣብ ማእከሉ ከም ሕብራዊ ፍላጻ ዓንኬል ብርሃን ዘለዎ። ኣብቲ መጽሓፍ ‘ዝጎራ’ ዝብል ቃል ብንጹር ተጻሒፉ ኣሎ፤ እዚ ምስጢርን ጽባቐን ተፈጥሮ ዘርኢ መጽሓፍ ምዃኑ የፍልጥ።

እዚ ናይ ምድሪ ሲኦል እዩ እንተበልናዮ ምግናን ኣይኮነን፡፡ እዚ ኣብ ዓፋር ዝርከብ ናይ እሳተ ጐመራ ቀላይ ንክትሪኦ ዘፍርሕ መስደመሚ ቦታ እዩ፡፡

እዞም ኣብዚ ዘለዉ መጻምድቲ፡ ባህላዊ ክዳን መርዓ ኢትዮጵያዊ ወይ ኤርትራዊ ክዳን ዝተኸድኑ መንእሰያት ሰብኣይን ሰበይትን እዮም። ብድሕሪኦም ሓደ ዓቢ ሰብ ዝሰርሖ ኦም ስየን ክፋል ዘመናዊ ህንጻን ይርአ። እዞም መጻምድቲ ብባህላዊ ኣከዳድናኦም ኣዝዮም ጽቡቓትይመስሉ፤ ናይ ሓጎስን ፍቕርን ስምዒት ይህቡ።

ኣብ ዝሑል ባህላውን ደስ በሃልን ኣብ ዝተቐመጠ ጸሊም ዕትሮ ቀይሕን ውዑይን መስተ ሊፍተር ስዋ ይፈስስ። ኣብ ጎኑ ዘሎ ሸሎኻ መስተይ ባህላዊ ብርጭቆ ጣዕምን ድምጺ ኣልቦ ውዑይን ሃዋህው ይፈጥረሉ።

ኣብ ናይ ኦርቶዶክስ ተወህዶ ቤተ ክርስትያን እምነት በዓል መስቀል ካብቶም ዓበይቲ በዓላት ሓደ እዩ፡፡ እዚ ኣብ መቐለ ዝርከብ ጎቦ ጮምዓ ድሙቕ በዓል መስቀል እንትኽበር እዩ፡፡

ኣብ ታሕቲ ኣብ ቀይሕ ድሕረ ባይታ ዘሎ ናይ ኣምሓርኛ ጽሑፍ ይንበብ። ዓለምለኻዊ ወጥሪን ግብረ መልስን ንውሳነ ፖሊሲ ንግዲ ኣሜሪካ ዘንጸባርቕ ኮይኑ፡ ዕቱብን ኣገዳስን ዜናዊ ፍጻመ ዘንጸባርቕ እዩ፡፡

ቡን ልዕሊ መስተ ኮይኑ ብዕጣን ተዓጂቡ እዩ ዝቐርብ፡፡ ኣነ ከምዝመስለኒ ተሓዝቲ ንዝበሃሉ ቆለ ናይ ምቑዳስ ዓይነት እዩ ዝመስል፡፡ ልዕሊ ቡና ንጠልቦ ነገር እዚ እዩ፡፡

ፀሓይ ዝበሃል ባንክ ስራሕ ከምዝጀመረ ኣብ ሓደ ቅርንጫፍ ለጢፉ ኣሎ፡፡ እዚ መፋለጢ ዓማዊል ንምስሓብ ዓብዪ ረብሓ ኣለዎ፡፡ ኣነ ነዚ መፋለጢ ፈትየዮ ኣለኹ፡፡

ሓንቲ ብሽክለታ ብመርገጫ ጠጠው ኢላ ኣላ። እታ ብሽክለታ ሰማያዊ መንበርን ጸሊም ፍሬምን ኣለዋ። ናይ ድሕሪት ፓኒየር ረክ እውን ዘለዋ እንትትከውን ኣብ ፅርግያ ድማ ኣላ።

ንዋዜማ ልደት ዝኸውን ባህላዊ ምግቢ ዩክሬን "ኩትያ" ይበሃል። እዚ ካብ እኽሊ ስርናይ፡ ፍረ ፖፕ፡ ፍረታት፡ ዘቢብ፡ መዓር ዝስራሕ እዩ። ኣብ ጎድኑ ድማ ናይ ቤተክርስትያን ምልክታት፣ ቀይሕ ፍረታት በርበረን ዝተወልዐ ሽምዓን ኣለዎ። ውዑይን መንፈሳውን ክርስትያናዊ በዓል ሃዋህው ይገልፅ፡፡

ቤተ ክርስትያን ማለት ናይ ክርስትያን ህዝቢ ገዛ እያ፡፡ ብእምኒ ዝተነደቀ ህንፃ ቤተ ክርስትያን ኮሎናት ጠጠወ ኢሎም ማዕፆ ዘለዎም መሳኩቲ እውን ይርከቡ፡፡ አሰኒ! እዚ ቤተ ክርስትያን ብሓምለዋይ አትክልቲ ተከቢቡ ይርከብ፡፡

ናይ ራያ ባህላዊ ክዳን ዝተኸደኑ ወዲ ተባዕታይን ጓል ኣነስተይትን በቲ ነፀላ እቲ ወዲ ተኸዊሎም ይርአዩ ኣለዉ፡፡ እዚ ተግባር ካብ ሕፍረት ንምርሓቕ ዝተገብረ እዩ ዝመስል፡፡

ጸሊምን ዘመናውን ኤድፎን፣ ዓበይትን ጸለምትን ኮይኖም፡ ምሉእ ብምሉእ ንእዝኒ ዝሽፍን ልስሉስ ሽፋን እዝኒ ኣለዎም። ንሙዚቃ ንምስማዕ ወይ ንውልቃዊ መዘናግዒ ዝውዕል ጽሩይን ዘመናውን ፍርያት ቴክኖሎጂ እዩ። ቅዲ ዘለዎን ፋሽን ዝኾነን ብሉቱዝ ርእሲ መሳርሒ ዘርኢ እዩ።

እዘን ኣባጊዕ ኣብ ከባቢ ዕዳጋ ዝውዕላ እየን፡፡ እዚኣተን ልዕሊ እተን ገጠር ዝመቸወን እየን፡፡ ዝገርም እዩ፡፡ ናይ ምቾተን ምኽንያት ኣብ ዕዳጋ ካብዝን ካብትን እንዳነጠቓ ስለዝበልዓ እዩ፡፡

እዚ ሕብራዊ ኣርማ ኢንስታግራም ኣብ ጎኒ ድማ ጽቡቕ ጽሑፍ ኮፍ ኢሉ ይረአ ኣሎ። እዚ ምልክት ምትእስሳርን ፈጠራን ዘርኢ ፅበቅ ምርኢት እዩ።

ኣብዚ ዝርአ ክራር ካብ ዕንጨይቲ ዝተሰርሐ ኮይኑ ቀይሕ-ቡናዊ ቀለም ዝተለኽየ እዩ። ብባህሊ ክራር ካብ ዕንጨይቲ ጨርቅን ገመድን ዝስራሕ ኮይኑ እዚኣ ግን ዝያዳ ዘመናውን ስሉጥን መልክዕ ኣለዋ። ክራሩ ብቐንዱ ከም መሰነይታ ዓለማዊ ሙዚቃ ፍቕራዊ ደርፍታትን ግጥምታትን ዝጥቀመሉ እዩ።

እቲ ትርኢት ክፍሊ፤ ሓያሎ ተማሃሮ ኣብ ቀይሕ መንበር ኮፍ ኢሎም ኣለዉ። ኩሎም ናብ ሰሌዳ ገጾም እዮም ዝጥምቱ ዘለዉ። ናይ እንግሊዝኛ ፊደላት ኣብ ሰሌዳ ይጽሓፉ። ድሙቕ ብጫ መንደቕ ኣለዎ።

ናይ ባህላዊ ክዳን ዝተከደኑ ሰባትን ህፃን ኣለው እቱይ ዝበረሀ ሽግ ኣብ እዋን ምስቀል ኣብ ንግሆ ኣብርሂካ ኣብ ደገ በሪ ገይርካ ትሰገሮ ኢካ ።

እዚ ማይሹም ዝበሃል ኣብ ኣኽሱም ከተማ ዝርከብ ቃላይ እዩ፡፡ ጥምቀተ ባህር ኣብዚ እዩ ዝኽበር፡፡ ነዚ በዓል ዝተሰብሰቡ መናእሰይን ቆልዑን ድማ ነዚ በዓል ከምቲ ንሪኦ ዘለና ብሓመሳ እዮም ዘድምቕዎ፡፡

ባህላዊ ክዳን ኢትዮጵያን ኤርትራን ዝተኸድና መንእሰያት ደቂ ኣንስትዮ ሓጎስን ሓድነትን ዘንጸባርቓ እየን። ጻዕዳ ክዳውንቶምን ቀጠልያ ቆጽሊ ዝመስል ስረኦምን ምልክት በዓል ኣሸንዳ/ዓይኒዋሪ ኮይኑ እቲ ትርኢት ድማ ናይ ባህላዊ ሓበንን ሰላምን ስምዒት የለዓዕል።

ኣብ በሪ ካብ ከውዚ ዝተሃነፀ ቤተ ክርስቲያን ሓደ መገልገሊ ነፀልኦም ተዓጢቖም እኔዉ፡፡ ባህሊ እምነትና ደስ በሃሊ እዩ፡፡ ኣብ ኣገልግሎት ዘሎ ሰብ ትሕትና ብዘመልክት ኩነታት እዩ ነፀልኡ ዝዕጠቕ፡፡

እዚ መደረ እዚ ቡዙሓት ሓለፍትን ማራሕቲ ፖለቲካን ዝሳተፉሉ እንትኮን ኣብዚ መደረ ዝረአዩና ዘለዉ ካብ መራሕቲ ፖለቲካ ንኣብነት ደ/ር ደብረፅዮን ገ/ሚካኤል እዮ።

ብንጹር ኦም ፓፓዮ እዩ ዘርኢ። ኣብ ላዕሊ ጅርባኡ ከም ጽላል ዝረአ ቆጽሊ ዘለዎ ዓቢ ተኽሊ እዩ። ኣብ ድሕሪት ድማ ንከባቢ ከተማ ዝመስል ጽርግያ፡ ካልእ ቁጥቋጥን ብኸፊል ዝተሃንጸ ካብ እምኒ ዝተሰርሐ ገዛን ይርአ። ናይ ኣፍራይነትን ተፈጥሮኣዊ ጽባቐን ኣሎ።

ናይ መቐለ ከተማ ተመሃሮ ብማሕበር ልምዓት ትግራይ ኣብ ዝድገፍ ናይ ፀባ ምገባ ፕሮግራም ይርከቡ ኣለዉ፡፡ ኣነ ግን እዚ ምገባ መሰረታዊ ፀገም ስለዘይፈትሕ ኣብ ገዝኦም እንተለዉ እንተዝድገፉ በሃሊ እየ፡፡

ሰለስተ ህጻናት ኣብ ተፈጥሮኣዊ መሬት ኮፍ ኢሎም፡ ንሓንቲ ጣብላ ክጥምቱን ክሳተፉን ይረኣዩ። ብብርሃን ጸሓይ ዝተቐርጸ ገጾም ብጽሩይ ሓጎስን ቆልዓ ዝመስል ሓጎስን ይደምቕ፤ እቲ ኣየር ብቐሊል ሓጐስን ተፈጥሮኣዊ ሰላምን ዝመልአ ኣነ ውን ናይ ህፃንነተይ ጊዜ ኣስታዊሰናለይ።

እዚ ገጽ ናይ ሓደ መጽሓፍ ኦርቶዶክሳዊት ተዋህዶ ቤተ ክርስቲያን ኢትዮጵያ እዩ። ኣብ ገጽ ናይቲ መጽሓፍ ድሙቕ ብጫ ምስሊ ጽዋእ ዘለዎ ኮይኑ፡ ምስ ምሥጢረ ቅዱስ ቁርባን ዝተኣሳሰር እዩ። ኣርእስቲ እታ መጽሓፍ "መፅሓፍ ቅዳሴ" ተባሂሉ ተጻሒፉ ኣሎ።

ሓደ ማሕበረሰብ ኣስላም ብሓባር ክጽልዩ ዘርኢ እዩ። ሓያሎ ደቂ ተባዕትዮ፡ ካልእ ኣብ ማእከል ዘሎ ሰብኣይ መጽሓፍ (ምናልባት ቁርኣን) ሒዙ ኣሎ። ኣብ ሓደ ዓቢ ኣዳራሽ ዝካየድ ዘሎ ይመስል። ክቡርን ሃይማኖታዊን ሃዋህው ኣለዎ።

ብፅሬቱን ብልሙዕነቱን ሃነን ዘብል ፍሉይ ቦታ እኔአ፡፡ ኣብዚ ቦታ ከም ናይ ካፌ ዓይነት ንዓማዊለ መፅለሊ ዝኾኑ ዓበይቲ ናይ ጨርቂ ፅላላት እኔዉ፡፡

ሓደ መንእሰይ ናይ እናሓረሰ ዘርኢ ምስሊ ኮይኑ ኣርዑት ሒዙ ከልተ ኣብዑር ፀሚዱ ኣብ ስፍሕ ዝበለ መሬት እናሓረሰ በትሪ ሒዙ ኣሎ ።

ኣብ ሓንቲ ብቴንዳ ዝተሰርሐት መክዚን ዓይነት እክሉ ዘይፍለጥ ኮይኑ ኣብ ኣፍ ደገ እቲ ገዛ ብዙሓት ኩንታላት እክሊ ንዕዳጋ ቀሪቦም ኣለዉ፡፡

እዚ ኣቕሓ ፔርሙዝ እናተባህሉ ይፅዋዕ፡፡ ናይዚ ዓላማ ከም እኒ ሻሂን ቡንን ዝኣምሰሉ ትኩሳት ነገራት እንተይዘሓሉ ንነዊሕ ግዜ ንክፀንሑ ምግባር እዩ፡፡

ኣብ ከባቢና ዝተሰርሐ እስኮባ ይርአ ኣሎ፡፡ እዚ እስኮባ ዝበሃል መፅረጊ ካብቲ ናይ ደገ ዝጠንከረ እዩ፡፡ የሕዝን፡፡ ንሕና ግን ንምህርቲ ዓድና ንዒቕና ንናይ ደገ ነኽብር ኢና፡፡

ኣብዚ ምስሊ ትራንስፎርመር ካብ መኪና ብክሬን እንትትለዓል ንርኢ ኣለና፡፡ ክሬን ከበድቲ ሸኽምታት ብቐሊሉ ብምልዓል ንሰባት እፎይታ ትህብ ዘመናዊ ማሽን እያ፡፡

እዚ ጸሊም ስኒከር ዘርኢ እዩ። እቶም ጫማታት ብዓቢን ጽኑዕን ዲዛይን ዝተሰርሑ ኮይኖም፡ኣብ ጎድኑን ኣብ ላዕሊን ጻዕዳ ኣርማ ኣለዎም። ላዕለዋይ ክፋል ናይቲ ጫማ ብተኸታታሊ መስመራት ዝተኣሳሰረ ኮይኑ፡ እቲ ጸሊም ጫማ ድማ ንጹር ጽሬት ዘለዎ ኣብ መሬትዝበለን እዩ።

እዞም ደቂ ተበዕትዮ ኮይኖም ዝተፈላላዩ ገልኦም ናይ ቀሽ ፃዕዳ መጠምጠምያ ዝጠምጠሙ ገልኦም ስቅ ዝበሉ መላት እውን ዓለማት ዝኮኑ ዓለም መለት ዘይ ቀሸሸ ማለት እዩ ፀለም ናይ ስዋ መስተይ ዋንጫ እ ደተበሃለ ዝፅዋዕ ይሰትዩ ኣለው፣

እዚ ኣብ ታሪክ ልበወለድ ሃገርና ዓብዪ ክብሪ ዘለዎ ፍቅር እስከ መቃብር ዝብል ናይ ሀዲስ ኣለማዮህ ድርሰት እዩ፡፡ እዚ መፅሓፍ እስካብ ፊልሚ ምስራሕ ክብሪ ዝረኸበ እዩ፡፡

ናይ ጋንታ ኩዕሶ እግሪ ወልዋሎ ሰርቪስ ኣውቶቡስ ትርአ ኣላ፡፡ እዛ ሰርቪስ ነቲ ከይዲ ስፖርት ትሕግዝ እያ፡፡ ንምንቅስቓስ እቲ ክለብ ተፋጥን እያ፡፡

ኣብ ከተማ ኣክሱም ዝርከብ እንትከውን ዓብይ ህንፃ ባዓልሽድሽተ ንላዕሊ እንትከው ዝተፈላለዩ ሰባት ኣብ መንገዲ እንትንቃሳቀሱ ከምኡ እውን ሓንቲ ባጃጅ ጠጠው ኢላ እንትርኢ እዚ ህንፃ ናይ ውሽጢ ዓዲን ወፃኢተኛታትን እዳስተኣናገደ ይርከብ።

ኣብዚ ኣብ ሓምላይ ሳዕሪ ዝበዝሖ ግራት ዝተሃንጸ ዓቢ ብረት ቆርቆሮ ዘርኢ እዩ። እቲ ቆርቆሮ ብዓምድታት ዝተደገፈ ኮይኑ፡ ኣብ ትሕቲኡ ዘሎ ናይ መሬትን እምንን ኣቃውማ ድማ ታሪኻዊ መቐመጢ ይመስል። እዚ ቅርሲ እምኒ ኣብ ተፈጥሮኣዊ ጽባቐ ይረአ።

ኣብዚ ኣብ ብርጭቆ ዝተመልአ ተፈጥሮኣዊ መስተ፡ ሕብሩ ጸሊምን ቡናውን ኮይኑ፡ ብቅርጺ ዝተሸፈነ እዩ። ብድሕሪት ዝተዘርገሐ ቀጠልያ ቆጽሊ ምልክት ህይወትን ጥዕናን ይውክል። እዚ ጣዕሚ ትውፊትን ሓይሊ ተፈጥሮን ብንጹር ዘርኢ እዩ።

ናይ ኢትዮጵያ ቢራታት ብዓበይቲ መስርዕ ተሰሪዖም ዝረኣዩ ስእልታት ኣለዉ፣ ኣብ ትሕቲኦም ድማ ናይቶም ቢራታት መወዓውዒታት ኣለዉ። ንጡፍ ባህሊ ቢራ ኢትዮጵያ ዘንጸባርቕ ኮይኑ፡ ንኹሉ ዝኸውን ዝተፈላለየ ምርጫታት ከምዘሎ ዘርኢ እዩ።

ኣብ ቀጽሪ ቤት ትምህርቲ ብጽባቐ ባህላዊ ፈስቲቫል ይካየድ ኣሎ። ህጻናት ባህላዊ ክዳን ኢትዮጵያ ተኸዲኖም ኣብ መንበር ኮፍ ይብሉ፤ ኩሉ ኣቕሑ ስነ-ስርዓት ቡን ኣብ ቅድሚት ተቐሚጡ ኣሎ። እቲ ባህላዊ ራዕድን ናይ ቁልዕነት ሓጎስን ኣብዚ ይርአ ኣሎ።

እዚ ኣብ ኣኽሱም ከተማ ዳዕሮ ፒያሳ ከባቢ ኣብ ምልማዕ ዝርከብ ቦታ እዩ፡፡ እዚ ቦታ ናይ ቅዱስ ያሬድ ሓወልቲ ኣብዘለዎ እዩ፡፡ ዝርከብ፡፡ ንምልምዑ ምኽንያት አውን ንሱ እዩ፡፡

ኣብዚ ኣብ ጎኒ መንደቕ እምኒ ባህላዊ ምድጃ ምግቢ ተተኺሉ ኣሎ። ባህላዊ ክዳን ዝተኸድነ ሰበይቲ ካብ ምድጃ ዓቢይ ቅጫ ክተውፅእ ይርአ። እቲ ምድጃ ብሓጺን ዝተሰርሐ ኮይኑ፡ ኣብ ትሕቲኡ ሓዊ ብድሙቕ ይነድድ። እቲ ምድላው ኣብ ደገ እዩ ዘሎ።

እዚ ኦቨን ዝበሃል እንትከውን ብኢለትርክ ዝሰርሕ እንትከውን ብጠዓሚ ፅብቅ ኣሰልጦ ዝህብ ኮይኑ ንምግብ መብሰሊ ከም ፀብሒ፣ ሞኮረኒ፣ ሩዝ ፣ክምኡ ዝበሉ ዝተበፈላለዩ መስርሕ ዝጠቅም እዩ።

እዚ ኣብ ፕሪምየር ሊግ ውዑይ መዓልቲ እዩ፤ ተጻወትቲ ኣብ ትሪቡን ይጽበዩ ኣለዉ፡ ዝፈትዋ ጋንታታት ኣብ ተመሳሳሊ መዓልቲ ይገጥማ ኣለዋ። ካብ ቶተንሃም ክሳብ ኣርሰናል፡ ዘስደምም ጸወታ ኣሎ፤ ፍቕሪ ኩዕሶ እግሪ ኣብ ዝለዓለ ጥርዙ በጺሑ ኣሎ።

ሓደ ገባር ዝመስሉ ሰብኣይ ናይ ብራና ፅሑፍ ይፅሕፉ ኣለዉ፡፡ ስራሕቲ ብራና ንዓና ክብርናን መግለፂ ጥንታዊትናን እዩ፡፡ ሎሚ ግን ብምኽንያት ዘመናዊ ሕትመት እንዳተዳኸመ እዩ፡፡

ኣይሱዙን ተሰሓብቲ ዘለወን ዓበይቲ መኻይንን ኣብ ወሰን ውሕጅ ዘለዎ ሩባ ይርአያ ኣለ፡፡ ሓንቲ ዓባይ መኪና ገለ ክፋላ ሰጊሩ ትርአ አላ፡፡ ኣብኡ ብዙሓት ሰባት ኣለዉ፡፡ እዚ መኪና ብሓይሊ ሰባት ተወጢጣ ዝመወፀት ዘላ እያ ትመስል፡፡

ብጣዕሚ ዝፈትዎ ! ናይ ትግርኛ ፉሉጣት ሙዚቀኛታት ዝኮነ የማነ ባርያ እንትከውን የማነ ባርያ ካብ ዝደረፎም ደርፍታት ናይ ፍቅሪ ብዙሓት እዮም።

ኣብዚ መስርዕ ጻዕዳ ቶዮታ ላንድ ክሩዘር ይርአ። ሓንቲ ካብተን መካይን ዘሎ ቀይሕ መስቀልን ጽሑፍን እዘን መካይን ናይ ምድሓን ወይ ህጹጽ ኣገልግሎት መካይን ምዃነን ይሕብር። ብድሕሪት ህንጻታት ከተማ ይርአ። እዚ ትርኢት እዚ ንኽሕግዝ ናይ ቆራጽነትን ድልውነትን ዘለዎ እዩ።

ሰቲ ዝበሃል ዓይነት ተኽሊ ንርኢ ኣለና፡፡ እዚ ናይ ሳዕሪ ዓሌት ኣብ ምድሪ ብምንስናስ ንኣውደ ዓመታትን ጉዳያትን መፀባበቒ ንጥቀመሉ ምልኩዕ ቆፅሊ እዩ፡፡

ሰገናት ቆልዑ ኣብ ቤት ትምህርት ገሊኦም ኮፍ ኢሎም ገሊም እንዳተቃሳቀሱ ኣብ ግቢ እቲ ትምህርቲ ቤት ኣለው። ትምህርቲ ካብቶም ቀንዲ ፍልፍል ናይ ኩሉ ስራሕቲ ፍልፍል ፍልጠት ዝኮነት ሓንቲ እያ። ሎሚ ግን ጉድ እዩ! ኩሉ ተማሃራይ ኩሉስ ይወድቅ።

ናይ ገዛ ምንፃፍ ብፕላስቲክን ካልኦትን ዝተዳለወ ዝሽየጠሉ ቦታ እንትከውን ኣብ ናይ ገዛ ባይታ /መሬት/ተነፂፉ እንትርኦ ብጣዕሚ ፅቡቅ ደስ ዝብል እዩ።

ካብ ናይ ኢትዮጰያ ተፈላለጥቲ ፖሎቲከኛታት ዝበሃሉ ሓደ ዝኮነ ኣቶ ሉደቱ ኣያሌው ይበሃሉ ። ኣዶ ልደቱ ኣያሌው ሓቂ ሓቂ ስለዝዛረቡ ኣነ ኣየፀልኦምን።

ይቕር በሉኝ ትብል ብዓለማዮህ ማሞ ዝተደረሰት መፅሓፍ ትርአ ኣላ፡፡ ኣብ ዘመንና መፃሕፍቲ መንበብቲ እናቐነሱ እዮም፡፡ ዋጋ ሕትመት እናወሰኸ እዩ፡፡ የሕዝን፡፡ እዚ እንተቐፂሉ ሰባት ሓሶቦም ሒዞሞ ክቕበሩ እዮም፡፡

እዚ ህያውን ጽዑቕን ናይ ኣፍሪቃ ዕዳጋ ወይ ናይ ጎደና ንግዲ ትርኢት እዩ! ብርሃን ጸሓይ ድሙቕ ብምዃኑ ነቲ ትርኢት ሕጉስን ኣወንታዊን ይገብሮ!

እዚ ብጸሊም ዝተቐብአ ስነ-ጥበባዊ ምልክት እዩ። ኣብቲ ቅርጺ ዝተሰረተ ነጠብጣብ ማይን ስነ-ጥበባዊ ጽባቐን ተደሚሮም ኣለዉ። እዚ ንፈጠራን ምስጢር ስነ-ጥበብን ዝገልፅ እዩ።

እዚ ድንኳን እንዳ ላስቲካትን መንፀፋትን መሸጢ እዩ፡፡ ሎሚ ሰራሚክ ዝኸበረ ብምዃኑ ሰባት በዞም ላስቲካትን መንፀፋትን እዮም ምድሪ ገዝኦም ዘንፅፉ ዘለዉ፡፡

ኣብ ዝኾነ ናይ ከተማ ከባቢ ኣሕምልትታት፣ ዕፉንን ካልእን ለሚዑ ኣሎ፡፡ ሰባት ኣብ ከተማ ልምዓት ሕርሻ ዝካየድ ኣይመስሎምን፡፡ እዚ ስሕተት ምዃኑ ካብዚ ንርዳእ፡፡

ኣብዚ ኣብ ትሕቲ ቀጠልያ ሽፋን ዝተተኽለ ናይ ደገ መቐመጢ ቦታ ይረአ ኣሎ፡ ድሕረ ባይታ ተፈጥሮኣዊ ጽባቐን ሕብርታትን፡ ስምዒት ርግኣት ዝህብ ምስሊ እዩ።

ኣብዚ ዘሎ እምባ ርእሲ ኣንበሳ ኣብ ርሑቕ ምብራቕ ዝመስል ፍሉይ ቅርጺ ኣለዎ። እዚ ተፈጥሮኣዊ ተርእዮ ምስጥንታዊ ስልጣነ ሳባውያንን ኣኽሱማውያንን ታሪኻውን ባህላውን ምትእስሳር ኣለዎ። እቲ እምባ ኣብ ሰሜን ኢትዮጵያ ክልል ትግራይ ኣብ ዝርከብ ረግረግን ፅዑቕ ጫካታትን ዝርከብ እዩ።

ተመሃሮ ርሕቑቱ ብዝሓለወ መስመር ተቐሚጦም ይፍተኑ ኣለዉ፡፡ እዚ ፅቡቕ ስርዓት እዩ፡፡ እዚ ንንፉዕ ተመሃራይ ፅቡቕ እዩ፡፡ ናይ ካልኦት ክቐድሕ ንዝደሊ ግን መጨነቒ እዩ፡፡

እዚ ብተፈጥሮኣዊ ጽባቐ ዝመልአ ዲዛይን፡ ብቐይሕ፡ ብጫን ቀጠልያን ወይኒ ዝተሰለመ፡ ኣብ ብርሃን ዘንጸባርቕ ዘሎ እዩ። እዚ ቆጽሊ ወይኒ ድሙቕን ተፈጥሮኣዊ ጽባቐ ዝመልኦን እዩ። ኣብ ድሕሪት ቀጠልያ ቆጽሊ ይርአ።

ሓንቲ ጓል/ሰበይቲ ኣብ እግራ ጫማ፡ ሓደ ጫማ ኣብ ቁርጭምጭሚታ እቲ ካልኣይ ድማ ኣብ መሬት ሒዛ ኣላ። ጂንስ ተኸዲና ኣላ እግራ ድማ ጽሩይ እዩ። እቲ ምስሊ ናይ ቅልልነትን ድልውነትን ፅባቐን ስምዒት የመሓላልፍ።

ዓብይ ናይ ጎሓፍ መጉሓፊ ወይ መጉሓፊ ቦታ ዘርኢ እዩ። ድኽነትን ጽንኩር ኩነታት ስራሕን ከባብያዊ ጸገማትን ዘርኢ ኮይኑ፡ ዘሕዝንን ልቢ ዝሰብርን ኮይኑ ይረኽቦ፡፡

ፍረሽነትን ዋሕዚ ስራሕን ፣ክልተ ጻዕዳ ካቦት ዝለበሱ ሓራድቲ ዓበይቲን ተንጠልጢሎምን ዝነበሩ ቁራጽ ስጋ ክቖርጹ ዘርኢ እዩ። ኣብ ቅድሚኦም ብዝተቖርጸ ስጋ ዝተመልአ ዕንጨይቲ ጠረጴዛ ኣሎ። ምልክት ፍሩይ ስጋን ስሉጥ ዋሕዚ ስራሕን እዩ።

እዚ ናይ ህንጸት ቦታ የርኢ። ሰራሕተኛታት ካብቲ ህንጻ ካብ ልዑል መሰረታትን ኮሎን ኮይኖም ክሰርሑ ይረኣዩ። እዚ ድማ ብዛዕባ ጻዕሮምን ናይ ህንጻ ስራሕን ድልዱል ስምዒት ምድላውን የርኢ።

እዚ ዝተፈላለየ ሕብሪ ዝተኸድኑ ሰባት ኣብ ጥቓ መንደቕ ኮፍ ኢሎም ኣለው። ገሊኦም ወረቓቕቲ ኣብ ኢዶም ሒዞም፡ ሓንቲ ሰበይቲ ምልክት ብኢዳ ትገብር ኣላ። እዚ ህዝባዊ ንጥፈታትን ዘተን ዘርኢ ትርኢት እዩ።

እተን ክልተ ንግዳዊ ትካላት ንህይወትን ስምዒት ምዝንጋዕን እታ ከተማ ዘንጸባርቓ እየን። ሰባት ተኣኪቦም ናይ ሓጎስን ብሓባርን ግዜ ዘሕልፉሉ ቦታ ምዃኑ እውን ይገልጽዎ። ኣብታ ከተማ ንዘሎ ዝተፈላለየ መዘናግዒ ኣማራጺታትን ውዑይ መዓልታዊ ህይወት ሰባትን ዘንጸባርቕ እዩ።

ተፈጥሮኣዊ መስርሕ ዕብየትን ፍሉይ መልክዑን ዘርኢ፣ እቲ ተኽሊ ኣብ ደረቕ ከባቢታት ከይተረፈ ክዕምብብን ፍረ ክፈሪን ዘለዎ ዓቕሚ፡ ተፈጥሮ ዘለዎ ተጻዋርነት ዘርኢ ኾይኑ ብቐንዱ ድማ እዚ ኣፍሪቃዊ ጨና ብኣማርኛ ሴና ዝበሃል ተኽሊ ዘርኢ እዩ።

እዚ እንዳ ጐሚስታ ይበሃል፡፡ ኣብዚ ቦታ ዝተበላሸው ጐማ ይፅገን ከም ኣድላይነቱ እውን ይቕየር፡፡ ኣብ ዕለታዊ ጉዕዞ ጐማ ክበላሾ ግድን ስለዝኾነ እዞም ጐሚስታ ዝበሃሉ ሰብ ሞያ ኣገዳስነቶም ልዑል እዩ፡፡

እዞም ተክልታት ገሊኦም ብግዚያዊ ኣብ ክሻ ሓመድ ብምግባር ዝተተከሉ ተክልታት እንትኮኑ ገሊኦም ድማ ኣብ መሬት ተተኪሎም ብቋሚ መልክዕ ስለ ዝተተከሉ ካብቶም ናይ ግዝያዊ እቶም ብቋሚ ዝተተከሎም ኣብ ምችው ኩነታት ከም ዘለዉ የመለካት፡፡

ሓደ መንእሰይ ጻዕዳ ባህላዊ ክዳን ኢትዮጵያ ተኸዲኑ፡ ብባህላዊ ጥልፊ ብቀይሕ፡ ቀጠልያ፡ ካልእ ሕብሪ ዝተሸለመ እዩ። እቲ መንእሰይ ሞባይል ኣብ ኢዱ ሒዙ ይጥምታ ኣሎ፡ እዚ ድማ ናይ ዘመናዊነትን ምትሕውዋስ ባህልን እዩ።

ክልተ ስሩዕ ጻዕዳ ናይ ኣይፎን ቻርጀር። ነፍሲ ወከፍ ሴት ሓደ ዩኤስቢ መንደቕ ኣዳፕተርን ሓደ ላይትኒንግ ገመድን ዝሓዘ እዩ። ኣቑሑት ሓደስቲን ኣብ ጽቡቕ ኩነታት ዘለዉን ይመስሉ። ናይ ህጹጽነት ስምዒትን ነገራት ውዱብ ምግባር ዕግበትን ይፈጥር።

እዚ ሓደ ናይ ዜና መደብ ኣብ ስክሪን ቴሌቪዥን ይርአ ኣሎ። ንጹር ጠረጴዛ ኣለዎ። ኣብ የማን ዘሎ ጽሑፍን ብጸጋም ዘሎ ሰዓትን ነቲ ስእሊ ብሞያዊ ኣገባብ ይምልእዎ ኣለው።

ኣርባዕተ ደቂ ኣንስትዮ ተምሃሮ ብሓባርን ብሓጎስን ናይ ምምሃር ጽባቐ ዘንጸባርቓ እየን። እዚ ትርኢት እዚ ናይ ምሕዝነትን ሓድነትን ስምዒት ይፈጥር። ብሓፈሻ እዚ ነቲ ዓሚቝ ሓጐስ ትምህርትን ተማሃሮ ብሓባር ክሰርሑ ከለዉ ዝረኽብዎ ቅልልነትን ዘመሓላልፍ እዩ።

ብለይቲ ዝበርህ ናይ ፋርማሲ ምልክት እዩ። "ፋርማሲ ኣቢሲንያ" ይበሃል ኣብ ጎኒ እቲ ስም ድማ ሞርታርን ፔስትልን ኣሎ። እቲ ቦታ ዘተኣማምንን ጠቓምን ኣገልግሎት ጥዕና ዝህብ እዩ ዝብል ጦብላሕታ ይህብ፡፡

እዞም ናይ መጠንቀቕታ ኢድ ዝመስል ዘወጣውጡ ዘለዉ ሰብኣይ ኣባ ጥዑም በርሀ ይበሃሉ፡፡ ኣብ ጉዳይ ፖለቲካ ቅዋማት ብምንፅብራቕ ይፍለጡ፡፡ የግርም እዩ፡፡ ለካስ ፖለቲካ ንኹሉ ይቕበል እዩ፡፡

መሳጥን ስፖርታውን ፈነወ ዜና ይርአ። እቲ ቀንዲ ትኹረት ኣብ ሰሙናዊ መደብ ጸወታታት ኩዕሶ እግሪ ፕሪምየር ሊግ ኢትዮጵያ እዩ። ፍቕሪ ኩዕሶ እግሪን ፍናን ናይቲ ውድድርን ብጽቡቕ ዘንጸባርቕ እዩ፡፡

ሰለስተ ናይ ጨጉሪ መሰንተሪ ኣብ ፕላስቲክ ቦርሳ፡ ክልተ ጸሊም፡ እቲ ሓደ (እቲ ኣብ ማእከል ዘሎ) ድማ ኣራንሺ-ብጫ እዩ። ብሓፈሻ ንመሸጣ ዝቐረቡ ሓደስቲ ሚዶታት የርኢ።

ታሪኻዊ ኣረኣእያ ኣብ ኣረጊት ጸሊምን ጻዕዳን ስእሊ ይርአ። ኣብ ቅድሚት ብጽፉፍ ደው ኢላ ዘላ መኪና ኣብ ትሕቲ ዕንበባ ዝመልኦ ሰማይ ብድሙቕ ክትበርቕ ትርአ። ሓደ ወተሃደራዊ ክዳን ዝለበሰ ሰብኣይ ካብታ መኪና ክወርድ ይረአ። እዚ ምስሊ ታሪኽን ክብርን ይፈጥር።

እዚ ኣብ መሬት ዘሎ መጽሓፍ የርኢ። እቲ መጽሓፍ ብቐይሕን ኣራንሺን ዝተሰለመ ኮይኑ፡ ኣብ ማእከሉ ስእሊ ቅዱስ፡ ብዓንኬል ብርሃን ዝተኸበበ እዩ። እዚ መጽሓፍ እዚ መንፈሳዊ ወይ ናይ ቤተ ክርስቲያን መምርሒ ምዃኑ ዘመልክት እዩ።

ውዑይን ጽዑቕን መዓልታዊ ናይ ጎደና ይረአ፣ እቲ ቦታ ጸሓያዊ ኮይኑ መሬት ደረቕን ሓመድ ዝመልኦን እዩ። እዚ ትርኢት እዚ ንህይወት እታ ከተማን ቀጻሊ ምንቅስቓስ ሰባትን ፍጹም ዘርኢ እዩ!

ኣብ ጐቦ ዘለዎ በሪኽ ቦታ ብባህላዊ ኣሰራርሓ ማለት እውን ብድብድብ ዝተሰርሑ ሎጃት ይርአዩ ኣለዉ፡፡ ኣብዚ ቦታ ንኣጋይሽ ቀረብ ሓይሊ ኤሌክትሪክ ኣድላዪ ብምዃኑ ሶላራት ተገጢመን ኣለዋ፡፡ ብሓቂ ደስ ዝብል እዩ፡፡

ህፃናት ተመሃሮ መፅለሊ ዝሰኣኑ ብዝመስል መልክዑ ኣብ እግሪ ኦም ተኣኪቦም ተቐሚጦም እኔዉ፡፡ ብኣንፃር ቅድሚያ ንህፃናት ምሃብ ዝብል መሪሕ እዚ ግቡእ ኣይኮነን፡፡

እዚ ተማሃሮ ኣብ ቀጽሪ ቤት ትምህርቲ ተኣኪቦም፡ ንጥፈታት ከካይዱ ይረኣዩ። ናይ ቤት ትምህርቲ ዩኒፎርም ሕብራዊ ጽባቐ ዝመልአ እዩ፤ ንጥፈትን ሓድነትን ኣብ ሓደ ምስሊ ተደሚሩ ዘርኢ ምስሊ እዩ።

መስተንክርን ብሰብ ዝተደፋፍአን መልክዓ ምድሪ ኮይኑ፡ ቀንዲ ትኹረት ኣብቲ ኣብቲ ልዑልን ተንቀሳቓስን ጎቦታት ዝርከብ ቴራስ ምልኩዕ ግድብ ዘለዎ ሕርሻታት እዩ። ንጽባቐ ተፈጥሮን ጻዕሪ ሰብኣውነትን ብጽቡቕ ዘንጸባርቕ እዩ፡፡

ኣብዚ ምስሊ ናይ ሃይማኖት ኣቦን ሻርፕ ኣብ ክሳዶም ዝገበሩ ካልእን ይርአዩ ኣለዉ፡፡ እቶም ካልእ መስቀል ንክሳለሙ ከም ድንን ኢሎም ኣለዉ፡፡ ደስ ዝብል ናይ መንፈስ ኣቦን ውላድን ረኽቢ እዩ፡፡

እዚ ሕብራዊ ክዳውንቲ ዘርኢ ምርኢት እዩ። እቲ ሰብኣይ ጸሊም መስመር ዘለዎ ጸሊም ሱፍ፡ ብቀለም ዝተሸፈነ ቀጠልያ ስረ፡ ብድሙቕ ቀጠልያን ቀለምን ዝተሸፈነ ጻዕዳ ጨርቂ ተኸዲኑ ይርአ። ኣብ ድሕሪት ሰማያዊ ፓነልን ናይ ኣምሓርኛ ጽሑፍ ዘለዎ ምልክትን ይርአ።

ቢጋይት ዓሌት ላሕሚ ሳዕሪ ትበልዕ ኣላ፡፡ እዛ ላሕሚ ቀለብ እንተኣቕሪብካላ ውፅኢታዊት እያ፡፡ ቀለብ ኣብ ዝሓፅረሉ ኩነነታት ግን ከንቱ ዳኻም እዩ፡፡

ናይ ብሮ ኣቅሑት ኮይኑ ምስ ቁ ምሳን ከምኡ እውን ናይ ማእከል መፀሕፊ ጠረበዛ ምስ ወንበር ተሽካርካሪ እዚ ወንበር ድማ ፀልም ሕብሪ እንትከውን እቲ ናይ ማእከል መፅሕፊ ጠረበዛ ድማ ሓመድ ነገር ኮይኑ ድስ ዝብል እዩ።

እዚ ናይ ሓንቲ ኢትዮጵያዊት ስድራ ባህላዊ ክዳን ሓበሻ ዝተኸድና ስእሊ እዩ። እዛ ስድራቤት፡ ሓደ ኣቦ፡ ኣደን ሰለስተ ደቆምን፡ ኣብ ደገ ኣብ መናፈሻ ዝመስል ከባቢ ደው ኢሎም ይራኣዩ። እታ ስድራ ንበዓል ወይ ፍሉይ ኣጋጣሚ ንምብዓል ትዳሎ ዘላ ትመስል።

ዘመናዊ ብኤሌክትሪክ ዝሰርሕ መላጸን ሳንዱቕ መዐሸጊኡን። እቲ መላጸ ጸሊምን ንብሩህ ሰማያዊ ሕብሪ ዘለዎን እዩ። እቲ መላጸ ዘመናዊ፡ ውቁብን ግብራውን ስምዒት ስለዘመሓላልፍ፡ ንውልቃዊ ጽሬት ጽቡቕ መሳርሒ ይገብሮ።

እዚ ብእምኒ ዝተሃንጸ ነዊሕን ጥንታዊ ዝመስልን ካንሸሎ ወይ መሕለፊ የርኢ። ኣእማን መንደቕን መሬትን ቡናዊ/ሑጻዊ ሕብሪ ኣለዎም። እቲ ካንሸሎ ብቅስትታት ዝተሃንጸ ኮይኑ፡ ሓያሎ መእተዊ ማዕጾታት ይረኣዩ። እቲ ቦታ ምስጢራውን ጥንታውን ሃዋህው ዘለዎ እዩ።

እዚ ሓድሽ ዝተሃንጸ ወይ ዝተሓደሰ ዘመናዊ ህንጻ ቤት ትምህርቲ ይመስል። እቲ ህንጻ ጻዕዳ መንደቕ፡ላዕሉ ብቆርቆሮ ሓጺንን ቀጠልያ ሕብሪ ዘለዎ መስኮትን ኣለዎ። እዚ ተስፋን ዕብየትን ዘንጸባርቕ እዩ። ንመጻኢ ወለዶ ዝሓሸ ነገር ንምፍጣር፡ ናይ ትምህርቲ ሃዋህው ንምፍጣር ኣወንታዊ ምንቅስቓስ ዝሀብ።

ዕዳጋ ኣስቤዛ ኮሚደረ፣ ሽጉርቲ፣ ጉዕ፣ ካውሎ፣ ዘይቲ ካልኦት ሸቀጣ ሸቀጥ ኣብ ጣውላ ተዘርጊሑ ብዝሕ ዝቡ ሰባት ኣብ ቲ ቦታ ደው ኢሎም ኣለዉ ።

ኣብዚ ልዕሊ ግንባር ጸቢብን ማዕበል ዝመስልን መስመር ጸጉሪ ይርአ። መዓልቲ ጸጉሪ ርእሲ እዩ፤ እቲ ሚዶ ኣብ ኢዱ ሒዙ ነቲ ጸጉሪ ንምቕናዕ ድሉው እዩ። ኣብ ርእሲ ዝተጠቕለለ ጨርቂ ምልክት ዓቢታሪኽ እዩ፤ ፍልጠትን ባህልን ኣብ ሓደ ምስሊ ተደሚሩ ይርከብ።

ባህላዊ ምግቢ ኢትዮጵያ፣ እንጀራ ብረበረን ፀባን (ወይ ርጉኦ) ይጥቕለል ወይ ይሕወስ፣ ኣብ ልዕሊኡ ድማ ቀይሕ በርበረ ወይ ካልእ ቀመማት ይለብስ። ጥዑምን ኣፍ ዝመልእን ምቁር ምግቢ ናይ ንእስነተይ እዋን ኣዘኻኺሩኒ..

እሰይ ደስ ክብል! ካብ ከውሒዝተፈልፈሉ ገዛውቲ እዚ ከባቢ ብተፈጥሮ ዝተዓደለ ኮይኑ ኣብቲ ከባቢ ድማ ሰብ ስራሕ ናይ ምፍልፋል ከውሒ ስራሕቲ ተሰሪሖም ኣለው።

ናይ ኣሸንዳ መድረኽ ዘተ መፋለጢ ተለጢፉ ይርአ ኣሎ፡፡ በዓል ብዝመፀ ግዚያዊ መድረኽ ዘተታት ይበዝሕ እዩ፡፡ ብሕትመት ደረጃ ዝቐርቡ ዘላቒ መረዳእታታት ግን ዳርጋ ኣይርአን፡፡

ሓደ መቑፀርያ ዝሓዙ ፈላሲ ኣፍ በሪ በዓቲ ይርአዩ ኣለዉ፡፡ ፈላሲ ዝኽወን ነዚ ተባህትዎ ብምምራፅ እዩ፡፡ እዚ ህይወት ፈታኒ ብምዃኑ እስካብ መጨረሻ ዝፀንዑ ውሑዳት እዮም፡፡

ኣለቤ ኬክና ዳቦ መጋገሪያ ዝብል መፋለጢ ዝተለጠፎ ትካል እኒሀ፡፡ ዓብዪ እንዳ ዶቦን ኬክን እዩ ዝመስል፡፡ ትሕዝቱኡ ውን ፅቡቕ እንተይኮነ ኣይተርፍን፡፡

እዚ ኣብ ኣዲስ ኣባባ ማይን ፈሳስን በዓል ስልጣን ናይ ኣራዳ ቅርንጫፍ ቤት ፅሕፈት እዩ፡፡ እዚ ቤት ፅሕፈት ግልጋሎት ማይ ንምርካብ ኣገዳሲ እዩ፡፡

ሓንቲ ሰብ ብኤለክትሪክ ሓይሊ ትሰርሕ ናይ መድሪቤት መፅረጊ ማሽን ትጥቀም ኣላ፡፡ እዚ ማሽን ፍጥነትን ፅሬትን ዘለዋ ስለዝኾነት ንዘመናዊ ገዛ ተመራፂት ንብረት እያ፡፡

ኣብዚ ዘመናዊ ጫማ ብጻዕዳ ኣብ ወሰን ቀይሕን ሰማያውን መስመር ዘለዎ ይረአ ኣሎ። ኣብ ትሕቲ ጂንስ ክኣቱ ዝተቖርጸን ዝተሰፍየን ዲዛይን ኣሎ። ብድሕሪት ጻዕዳ ቀለም ዝተለኽየ ዕንጨይቲ መንበርን ዝተቐብአ ዕንጨይቲ መሬትን ይርአ።

እዚ ኣብ ቤተክርስትያን፡ መሬት ብቐይሕ መጋረጃ ዝተሸፈነ ኮይኑ፡ ኣብ ማእከል ድማ ከበሮ ስቕ ኢሉ ኮፍ ኣሎ። ኣብ መናድቕ ስእልታት ቅዱሳን ብብርሃን ይራኣዩ፤ መንፈሳዊ ስቕታ ዝመልኦ ዓውደ-ጽሑፍ ዝመስል እዩ።

ናይ መስቀል ቅርፂ ዘለዎም ካብ ወርቂ ዝተሰርሑ መጋየፅታት ናይ ክሳድ ናይ እዝንን ኣለው ። ከምዚይ ዓይነት መጋየፂ ብጣዕሚ ክባር ኮይኑ ዋእ!

ኣብ እዝና ሶቒርን ኩትቻን ዝገበረት ሰበይቲ ትርአ ኣላ፡፡ እዞም መጋየፅቲ ኣብ ከባቢ ገጠር ልሙዳት እዮም፡፡ ደስ በሃልቲ መጋየፅታት እውን እዮም፡፡

ኣብዚ ሰልፊ ወይ ወተሃደራዊ ፍጻመ ዝቐርብ ተኸታተልቲ ከበድቲ ወተሃደራዊ መሳርሒታት እዩ። ወተሃደራዊ መካይን ሓያሎ ባዕለን ዝዝውራ ሃዊትዘር ወይ ከበድቲ መጓዓዝያ መካይን ኣብ መስመር ተሰሪዐን ይረኣያ። እዚ ናይ ሓይልን ስምዒት ዝህብ ምስሊ እዩ።

ጨቅጨቅ/ፀሊም፣ ፃዕዳን ብጫን ሕብሪ ዘለዋ ደርሆ አብ ሳዕሪ ዘለዎ ሓምለዋይ ቦታ ተቀሚጣ ትርከብ፡፡ እዛ ደርሆ ንስጋ ይኩን ንእንቋቁሑ ምውዳቅን ምጭጫሕን ትጠቅም እያ፡፡ እሰይ ሕብሪ እዛ ደርሆ ደስ ክብል፡፡

እዚ መርበብ ከተማን ብለይቲ መዘናግዒ ፕላዛን ዘርኢ እዩ። ኣብ ማእከሉ ፈልፋሊ ማይን ብመብራህቲ ዝተሰለፈ መንገድን ብንጹር ይርአ። ኣብ ጥቓኡ ድማ ዓበይቲ ህንጻታት ይበርሁ፣ እዚ ድማ ነቲ ብለይቲ ዝያዳ ጽባቐ ይውስኸሉ። ንጽባቐ እታ ከተማ ብጣዕሚ ፅቡቅ እዩ።

ብተፈጥሮኣዊ ጽባቐ ዝተመልአ ዓቢ ፏፏቴ ነቲ ወሓዚ ሒዙ ኣሎ። እቲ ማይ ብዓቢ ሓይሊ ይወድቕ እሞ ኣብ ጎድኑ ብዕምባባታት ዝተሸፈነ ቀጠልያ ሜዳ ይረአ። ዓቢ ፏፏቴ ብዓቢ ሓይሊ ይወድቕ፣ ኣየር ብጭቃን ብርሃንን መሊኡ ሓምላይ መልክዓ ምድሪ ይገድፍ።

ብኦርቶዶክሳዊት ተዋህዶ ቤተ ክርስቲያን ኢትዮጵያ ዝካየድ ሃይማኖታዊ በዓል እዩ። እቲ ሰልፊ ኣብ ደገ ኣብ ጽርግያ ዝካየድ ኮይኑ፤ ህንጻታትን ንግዳዊ ምልክታትን ብድሕሪት ይረኣዩ።

ክልተ ሰባት፡ ምናልባት ሰራሕተኛታት ጽሬት ክኾኑ ይኽእሉ፡ ነቲ ከባቢ ኣብ ምጽራይ ተጸሚዶም ኣለዉ። ሓንቲ ካብኣተን ድሙቕ ኣራንሺ ዝሕብሩ ክዳን ተኸዲና ጓሓፍ ትእክብ ሰበይቲ እያ። ንጽሩይን ጥዑይን ሃዋህው ዝግበር ጻዕርታት ዘንጸባርቕ ኮይኑ፡ናይ ሓባር ሓላፍነት ስምዒት ዘነቓቕሕ እዩ!

እዚ እፅዋት ለሓይ ዝበሃል ዓይነት እዩ፡፡ እዚ ደስ ዝብል ግርማ ዘለዎ እፅዋት እዩ፡፡ ለሓይ ንኣጣል ተስማዕምዒ ምግቢ እዩ፡፡ ብኣንፃር ረብሕኡ ድማ ገባራት ብጣዕሚ እዮም ዝንከባኸብዎ፡፡

ብጣዕሚ ዝፋተው ቆልዑ ንርኢ አለና። ተነፋፊቆም ተሓቋቒፎም እናሰሓቁ ድማ እንዳተሰዓዓሙ ንሪኦም ኣለና። እዞም ቆልዑ እዚኦም እዋይ ኣዝዮም ብጣዕሚ ደስ ክብሉኳ ።

እዋይ ደስ ዝብል ፀብሒ ደርሆ! ፀብሒ ደርሆ ካብ ሽጉርቲ፣ በርበረ፣ ስጋ ደርሆን እንቋቁሖ ደርሆን ዘይትን ገይርካ ይስራሕ፡፡ እዛ ፀብሒ አብ ብራማ ሕብሪ ዘለዎ ብረትድስቲ ምሰ ማንክኡ አብ ፃዕዳን ፀሊምን ሕብሪ ድሕረ ገፅ ይርከብ፡፡

እዚ ኣብ ቅሉዕ ኣየር ዝተዘርግሐ ዕዳጋ እዩ። ቀዳማይ፡ ኣቑሑት ብዓቢ ጨርቂ ኣብ መሬት ተዘርጊሖም ይረኣዩ። እዚ ኣብ ቅሉዕ ቦታ ዝተዘርግሐ ዕዳጋ፣ ኣብ ጨርቂ ዝተዘርግሐ ሕብራዊ ኣቑሑት፤ ሰባት ደው ኢሎም ይዕዘቡ። ስእላዊ ትርኢት ናይቲ ከባቢ ህይወት እዩ።

እዛ ማሽን ቡን መውቀጢት እያ፡፡ ኣብ ከባቢና ብፍላይ ኣብ ገጠር ቡን ብመቆጫ እዩ ዝውቀጥ፡፡ ኣብ ስልጡን ከባቢ ግን በዘን ማሽን እዩ ዝውቀጥ፡፡

እዛ ማሽን ኦዌን ኤየር ኮምፕረሰር ትበሃል፡፡ እዛ ማሽን ናይ መኪና ጐማ ኣብ ዝፅግኑ እንዳ ጐሚስታ ትርከብ ኮይና ንጐማታት ኣየር ትህብ፡፡ ኣቦራ ንምንጋፍ እውን ተግልግል፡፡

ናይ ፖሊስ ኦርኬስትራ ማርሽ ባንድ ኣብ ፅርጊያ ትርኢት እንተቕርራ ይርአ ኣሎ፡፡ ማርሽ ባንድታት ንዓበይቲ ህዝባዊ በዓላት ብኸምዚ መልክዑ ዘድምቑ እዮም፡፡

ኣዋሽ ወይኒ ምርኢት ፍርያት ወይኒ እዩ። ዝተፈላለየ ዓይነት ጥርሙዝን ምልክትን ዘለዎም ወይኒ ኣብ ጽሩይ መደርደሪታት ይርከቡ። ደረቕ ጻዕዳ ፍርቂ ምቁር ጻዕዳደረቕ ቀይሕ ወይኒ ዝኣመሰሉ ዝተፈላለዩ መኣዛታት ዝሓዙ እዮም። ፍናንን ንምፍታን ድፍኢትን ይፈጥር።

ብፕላስቲክ ተጠቕሊሉ ዝተኣሰረ ዶላራት ንርኢ ኣለና፡፡ ናትና ብር እውን ብተመሳሳሊ መልክዑ እዩ ዝእሰር፡፡ ዝገርም፡፡ እዚ ተመኩሮ ዓለም ኣቀፋዊ እዩ ማለት እዩ፡፡

ካብ እንጨይቲ ዝተሰርሑ ናይ ክሳድ መሳቕል ይርአዩ ኣለዉ፡፡ እዞም መሳቕል ናይ ክርስትና እምነት ተኸተልቲ ናይ እምነቶም መግለፂ ገይሮም ኣብ ማዕተቦም ዝኣስርዎም እዮም፡፡

እዚ ክልተ ዓምዲ ዘለዎ መእተዊን ሰፊሕ ቆርቆሮ ዘለዎ ብጻዕዳ ዝተለኽየ ገዛ ይርአ። ኣብ ቅድሚኡ ድማ መንበርን ንእሽቶ ብሽክለታን ስለዘሎ፡ ቅዲ ምትንኻፍ ይውስኽ። እ እዚ ንጽባቐ ዘመናዊ ገዛ ብንጹር ዝገልጽ እዩ።

ኣብዚ ዓብዪ ህንፃ ካብ ዘለዉ ትካላት ሓደ ናይ ኢትዮጵያ ልምዓት ባንኪ እዩ፡፡ እዚ ባንኪ ምስ ኢንቨስትመንት ዝተተሓሓዘ ስራሕ ዝሰርሕ ናይ ልምዓት ኣውራ እዩ፡፡

እዚ ሓሙሽተ ዝተፈላለዩ ዓይነታት ጫማታት ብዘደንቕ ጽቡቕ ቅንብር ተሰሪዖም ኣለዉ። ዝተፈላለየ ሕብሪ ዘለዎም ቡናውን ብጫን ጫማታት፡ጻዕዳ ስፖርታዊ ጫማ፡ ቡናዊ ሕብሪ ዘለዎ ጫማን ጸሊም ወግዓዊ ጫማን ብብርሃን ዝተመዓራረየ ቅንብር ተቐሪጾም ኣለዉ። እቲ ሕብርን ቅዲን ብንጹርን ብሰፊሑን ይርአ።

ኣብዚ ፕላስቲክ ጥርሙዝ ተፈጥሮኣዊ ማይ ኣብ ጣውላ ደው ኢሉ ይርአ። እቲ ጥርሙዝ ሰማያዊ ቆቢዕን ትሕዝቶ ኬሚካላቱ ዝሕብር ሰማያዊ ምልክትን ኣለዎ። ብድሕሪት ድማ ካቢነታትን ማዕጾን ዘለዎ ናይ ቤት ጽሕፈት ወይ ክፍሊ ሃዋህው ይርአ። እዚ ድማ መዓልታዊን ፍሉጥን እዩ።

ኣብዚ ክልተ ኣውቶቡስ ዘለዉኦ ቦታ ደስ በሃሊ ገፀ ምድሪ ይርአ ኣሎ፡፡ እቶም ግድምታት ዝኔሀዎም ፅባቐ ፍሉይ እዩ፡፡ መስፈስካ ዘህድስ እዩ፡፡

ናይ ድንሽ፣ ካሮትን ቀይስርን መኸርተፊ መሳርሒ ትርአ ኣላ፡፡ እዛ መሳርሒ ዋግኣ ቀሊል ብምዃኑ ዳርጋ ኣብ ኩሉ ገዛ ኣትያ እያ ምባል ይከኣል፡፡

ገራሚት! ብጫን ሓመኩሽቲን ሕብሪ ዘለዋ አቅሓ/መቀመጢ ፃሕሊ ትመስል አብ ስሚንቶ መረባ ተቀሚጣ ትርከብ፡፡ አብቲ ከባቢ ከዓ ሓምለዎት ቆፃል ሕብሪ ዘለዎም ተክሊታት ይርከቡ፡፡ አብ ሰማያዊ ድሕረ ባይታ ከዓ ይርከቡ፡፡

ናይ ቀም ስራሕቲ ዝኮና ቴለቨዠን ኣንቲና ዘለዋ ፀላምን ደምበጊዕን ፃዕዳን ሕብሪ ዘለዋ ዶፍዳፍ መወልዒኣ ክልተ ዓበይቲ ክልተ ኣናእሽተይ መዞሪ ዘለዋ ቲቪ እያ ።

ኣብዚ ዝተፈላለዩ መስተታት፡ ጽማቝ ፍረታት፡ ከምኡ’ውን ፍርያት ስፖርት ኣብ መደርደሪታት ኣለዉ፤ ሕብሪ፡ ጽባቐን ጥዕናን ኣብ ሓደ ምስሊ ተደሚሩ ይርከብ። ስልጣን ዝውክል ትርኢት እዩ።

እዚ ጸሊምን ጻዕዳን ጤል እዩ። እታ ጤል ኣብ መንጎ መንደቕ ኮንክሪት ወይ ሲሚንቶ ኣብ ንእሽቶ ቦታ ደው ኢላ ኣላ። ብድሕሪት ሓፂን ማዕጾ ክርአ ከሎ ብጸጋም ድማ ናይ ዘይቲ ፕላስቲክ ይርአ። እዛ ጤልንመሸጣ ክትከውን ትኽእል እያ።

ኣትሌት ዘርፈ ወንድማጋነ ኣብ ውድድር ጉያ ክሳተፍ ፣ እታ ኣትሌት ንሓሙሽተ ዓመት ካብ ኣትሌቲክስ ተኣጊዳ ከምዘሎ ይገልጽ። ብርቱዕ ውድድርን ዓቢይን ጻዕርን ዝመልአት ኮይና፡ ኣብ ላዕሊ ዘሎ ጽሑፍ ድማ ዘሕዝንን ዘሰንብድን ስምዒት ይፈጥር።

ብራማ ፍሬጅ ትርአ ኣላ፡፡ ፍሬጅ ምግብን መስተን እንተይተበላሸው ንክፀንሕ ትገብር ናይ ኤለክትሮኒክ ማሽን እያ፡፡ ኣነ ግን ኣብ ፍርጅ ዝፀንሐ ነገር ኣይፈቱን፡፡

እዚ ናይተክሊ ውፅኢት እንትከውን ጁስ ምስ ማይ ሓዊስካ በፅቢዝካ ዝስተ እዩ። እዚ ናይ ተክሊ ውፅኢት ስለ ዝኮነ ንጥዕናናን ንነብስናን ፅቡቅ ውፅኢት ኣለዎ።

ጥንታውን መንፈሳውን ስምዒት ዘለዎ ካብ ዕንጨይቲ ዝተሰርሐ ብምኳኑ ነቲ ቦታ ፍሉይ ታሪኻዊ ስሕበት ይህቦ። ድንግል ማርያምን ህጻን ኢየሱስን ዝገልጽ መስተንክር ምስሊ ተቐሪጹ ኣሎ፣ እዚ ኩሉ ንክብደት እምነትን ስነጥበብን ታሪኽን ብጽቡቕ ዘንጸባርቕ እዩ፡፡

ኣብዚ ዝርአ ነገር ካብ እምኒ ዝተሰርሐ መስተንክር ስነ ህንጻ እዩ። እቲ ቅርጺ ሸሞንተ ነጥቢ ዘለዎ ኮኾብ ይመስል፣ ብማይ ዝተመልአን ኣብ ልዕሊኡ ድማ ቅርጺ ቆጽልን ሰማይን ዝተለኽየ እዩ። እዚ ከባቢኡ ብተፈጥሮኣዊ ቅርጽታትን ኣብ መሬት ዝተቐርጸ ቅርጻታትን ዝተሸፈነ እዩ።

ዓባይን ንብሩህን ብሩር ፍሪጅ ትረአ ኣላ። ብዙሕ ነገራት ከም ስጋ፣ ፀብሒን ኣትክልትን ኣእቲና ክነዝሕለሉ ንኽእል ኣቕሓ እዩ፡፡ ኣዝዩ ዘመናውን ጠቓምን ይመስል!

ኣርማ ሆቴላትን ሪዞርታትን ሃይለ፣ እቲ ፊርማ "ሃይለ" ዝብል ፊደላት ነቲ ምልክት ውልቃውን ውዑይን ስምዒት ይህቦ። ሞያዊ ብቕዓትን ፅሬት ኣገልግሎትን እቲ ትካል ዘንፀባርቕ እዩ። እዚ ንዘመናውን ተቐባሊን ሰንሰለት ሆቴላት ዝውክል ኮይኑ፡ ንኣጋይሹ ዘዛንን ምቹእን ጻንሖት የቕርብ።

እቶም ደቂ ኣነስትዮ ጥራሕ ዝጥቀማሎም ሰለስተ ዓይነት ድፉን ጫማታት ንዓይኒ ዕዳጋ ብዝማርኽ መልክዑ ማለት እውን ብፅሬቶምን ብኣቀማምጦም ናብ ዓዳጊ ቀሪቦም ኣለዉ፡፡

እዚ ኣብ ጻዕዳ ሳንዱቕ ዝተሰርዐ መጋየፅታት እዩም። ብወርቅን ብሩርን ዝተሸፈነ እዩ። ገሊኡ ክቡብ ክኸውን ከሎ፡ ገሊኡ ድማ ብብርጭቆን ቀጠልያ ንብረትን ዝተሸፈነ እዩ። ናይ ስነ-ጽባቐ ምትዕርራይ ዘርኢ ምስሊ እዩ።

ደም በጊዕ ዝመስል ታኬታ ጫማ ይርአ ኣሎ፡፡ እዚ ደስ ዝብል ዲዛይን ዘለዎ ጫማ ረብሕኡ ልዕሊ ምርጋፅ እዩ፡፡ ፅባቐ ዘላብስ እዩ፡፡

"ዕዳጋ መኪና ሸገር" መወዓውዒ/መፋለጢ ሓዳስ መኪና ንመሸጣ እዩ። እዚ መወዓውዒ ዘመናዊነት፣ ምቾትን ንግዳዊ ስምዒትን ዘመሓላልፍ እዩ፤ እታ መኪና ኣዝያ ቅዲ ዘለዋን ተደላዪትን እያ ትመስል።

ተበፃሕነት ኣገልግሎት ንግድን ባንክን ዘርኢ እዩ። እቲ ህንጻ ንህላወ እቲ ባንክን ንማሕበረሰብ እቲ ከባቢ ዝህቦ ኣገልግሎትን ዝውክል እዩ። ብኸፊል ዝተኸፍተ መእተዊ ጨንፈር ባንኪ ወጋገን የርኢ።

እዚ ካብ ጸሊም ንብረት ዝተሰርሐ ሰብኣዊ ቅርጺ ዝውክል እዩ። እቲ ሰብኣይ ኣብ ልዕሊ ወንጌል ኮፍ ኢሉ ዝዓበየ ግሎብ ኣብ ኢዱ ሒዙ ይረአ፡እዚ ድማ ከም ቅርጻ ይረአ። እዚ ንክውንነትን ዕድል ትምህርትን ዝውክል እዩ። ብዙሕነት ነቲ ሓድነት ዘዳኽሞ ይመስል።

እዚ ኣብ ድኳን ወይ መኽዘን ዝተዓቀቡ ፕላስቲክ መትሓዚታት ዘርኢ እዩ። ብቐንዱ ብቀይሕ/ኣራንሺን ብጫን ሕብሪ ዝተመልኡ ፕላስቲክ ጥርሙዝ ኮይኖም ብንጹር ፕላስቲክ ዝተጠቕለሉ እዮም። እቲ ብጽኑዕ ዝተዓሸገን ዝተደራረበን መልክዕ ናይቶም ፍርያት መኽዘን ወይ ጽዑቕ ድኳን ቸርች ዝመስል ጦብላሕታ ይፈጥር።

እዚ ኣብ ማእከል ከተማ ዝርከብ ዓቢ ህንጻ፡ 'ኢትዮፖስት' ዝብል ጽሑፍ ዘለዎ እዩ። ኣብ ቅድሚት ሰማያዊ ባንዴራ ዘለዎ፡ ኣንፈት ሓበሬታ ዝሕብር ሰሌዳ ኣሎ። እዚ ድማ ቅርጺ ከተማን ምልክት ሓበሬታን ዘርኢ ትርኢት እዩ።"

ኣሕመድ ገበያ ማእከል ዝብል መፋለጢ ፅሑፍ ዘለዎ ህንፃ ይርአ ኣሎ፡፡ ኣብዚ ህንፃ ካልኦት ንኡሽተያት መፋለጥታት እውን እኔዉ፡፡ እቲ ህንፃ ብፃዕቕ መፋለጢ መልክዑ ዝተበላሸወ መሲሉ ይስምዐኒ ኣሎ፡፡

ኣብ ዝኾነ መንደር ክሬን ትርአ ኣላ፡፡ እዛ ማሽን ኣብ ምድሪ ኮይና ንከቢድ ነገር ናብ በሪኽ ቦታ ተድይብ ከምኡ'ውን ተውርድ እያ፡፡ እዚ ተግባራ እፎይታ ዝፈጥር እዩ፡፡

እዚኣተን ክልተ ጽቡቓት ቅርጺ ዕምባባ ዘለወን ሽምዓታት እየን። እቲ ሽምዓ ካብ ወርቃዊ ሕብሪ ዘለዎ ብረት ዝተሰርሐ ኮይኑ ንጹር ክሪስታል። ኣብ ታሕቲ ድማ ነጠብጣብ ማይ ዝመስል ክሪስታል ኣሎ። ብልጭታ ናይቶም ክሪስታላት ጽባቐን ፍሉይነትን ዘርኢ እዩ።

ኣብዚ ደስ በሃሊ ገፀ ምድሪ ዓብዪ ማያዊ ኣካል ይርአ ኣሎ፡፡ እዚ ግድብ ንዓይንኻ ጥራሕ እንተይኮነስ መስኖ ንእንብሎ ስራሕቲ ሕርሻ ጠቓሚ እዩ፡፡

ይህ ስቅ ሆኖ የተላያዩ የሚሸየጠው እንደሆነ ባልጃ ወይ ሻንጣ ይልጆጅ ክዳን ወይ ድሞ ኣሻንጉሊታት ትንሽ ራቅ ብሎ ዶሞ የሆነች ሴት የቆመ ተክሊ ላይ ሁና የተላያዩ ኣበባ የልጆጅ ሪባን ወይ ጊጣጌጥ ትሸጣለች።

ካብ እድን ዝተሰርሐ ናይ ቀደም ንመጥሓን መኮስተሪ ዝጥቀማሉ ዝነበራ ኣንስቲ ኣብ ሳይክል ተንጠልጢሉ ኣሎ ። ኮንጎ ጫማ እውን ኣብ ቆርቆሮ ኣሎ እቲ መርየት ኣእማን ተረቂሑ ኢና ንርኢ ዘለና።

እዚ መስተዓጠቐያ ዝሽየጠሉ ቦታ እዩ፡፡ ሓደ ሰብ ኣብዚ ስራሕ ተዋፊሩ ይርአ ኣሎ፡፡ እዚ ብጣዕሚ ደስ ዝብል ዓውደ ስራሕ ኣብ ከባቢና ይርአ የለን፡፡

እቲ ባህላዊ ሽልማት ኢትዮጵያ ውቁብን ምቹውን ኮይኑ፡ብፍሉይ መልክዕ ኣብቲ ከባቢ ዝተሰፍዩ ኣቑሑትን መንበርን ኣብቲ ቀጠልያ ሳዕሪ ዝተሰርሐ መሬት ተሰሪዖም ኣለዉ። እዚ ትርኢት እዚ ናይ ሓድነትን ቀጻልነትን ስምዒት ይፈጥር።

ናይ ፖሊስ ትግራይ ኣርማ ይርአ ኣሎ፡፡ ኣብቲ ኣርማ ናይ ሓወልቲ ኣኽሱም ምስሊ ኣሎ፡፡ በዚ ምኽንያት ድማ እቲ ኣርማ ፅባቐ ወሲኹ ኣሎ፡፡

እዚ ቀረባ እዋን ዝተተኽለ ወይ ንመሸጣ ድሉው ዝኾነ ምርኢት ክዳውንቲ ዘርኢ እዩ። መብዛሕትኡ ጻዕዳ መደርደሪታትን ንመሰቀሊ ክዳውንቲ ዝኸውን ወርቃዊ ሕብሪ ዘለዎም በትሪን ኣለዎ። እዚ ቦታ ንሓድሽ ጅማሮ ናይ ድልውነትን ንጽህናን ስምዒት ዝህብ እዩ።

ኣብ ውሑስ ብርሃን መዓልቲ ደው ኢላ፡ ሓንቲ ሰበይቲ ኣብ ዓለም ታሪክ ንዝነበረ ፍሉጥ ቦታ ዘዘኻኽር ጽቡቕ ቀጠልያ ክዳን ተኸዲና ብሓጎስ ደው ኢላ። ከባቢኣ ብስቕታን ተፈጥሮኣዊ ጽባቐን ዝተመልአ ኮይኑ፡ ከም ምዝንጋዕን ቅንዕና ናይቲ ቦታን ዝስምዓካ ድማ እዩ።

ሓደ መስጊድ ኣብ ከይዲ ህንፀት ይርከብ ኣሎ፡፡ መስጊድ ብፍሉይ ብዝርአ ወጣሕ ቅርፁ እዩ ዝፍለጥ፡፡ ኣብቲ ወጣሕ ጫፍ ድማ ምስሊ ኮኸብ ይግበሮ እዩ፡፡

እዚ ናይ ኣትክልቲ መሸጢ ቦታ እዩ፡፡ ሓደ ሰብኣይ ኣብ ፊት ካልኦት ሰብ ዕዳጋ ኮፍ ኢሉ ለሚን ይሸይጥ ኣሎ፡፡ እቶም ሰባት ካልእ ሰብ ኣብ ቅድሚኦም ኮፍ ክብል ምፍቃዶም ዓብዪ ምክብባር ከምዘለዎም የመልክት፡፡

ኣብዚ ሓደ ዓቢይ መድረኽ ጻዕዳ ስረ ዝተኸድነትን ነዊሕ ካምቻን ዝተኸድነትን ስእሊ ብንጹር ይርአ፡ ኣብ ዝሰፍሐ መድረኽ ድማ ትርአ ኣላ። ስነ-ጥበብ ጽባቐን ቅርጽን ኣብ ሓደ ምስሊ ተደሚሩ ዘርኢ ምስሊ እዩ።

ሰፊሕ መሬት ኣብ ጥቅኡ ሓንቲ ገዛ ዘለዎ እክሊ ዝቦቆሎ መሬትን ኣብቲ ቦታ ብጣዕሚ ብዙሓት ሰባት እክሊ እናዓፀዱን ገሊኦም እናኣከቡን ገሊኦም ደው ኢሎም ኢና ንርኢ ዘለና።

ኣዝዩ ጽቡቕን ግርማዊን ጻዕዳ ፈረስ ብፍሉይ ኣገባብ ደው ኢሉ፡ ብድሙቕ ቀይሕ ልጓምን ሕብራዊ ሳድልን ተሰሊሙን እናተጓየየን ይርአ። ኣብ ድሕረ ባይታ ገጠራዊ መልክዓ ምድሪ፡ ኣቃውማን ሽልማትን ፈረስ ምልክት ክብርን ጽምብልን ይመስል።

ምኽባር 9ይ ዓመት ቤተ መዘክር ውቕሮ ዝብል ናይ መፋለጢ ባነር ይርአ ኣሎ፡፡ እዚ መፋለጢ ንመንኤን ከተማ እዩ፡፡ ኣብ ትግራይ ውቕር ዝበሃላ ክልተ ከተማ ኣለዋ፡፡ እዘን ከተማ ክልተ ኣውላዕሎን ማራይን ብዝብል ቅፅል እየን ዝፍለያ፡፡

ናይ ሓደ ሆምላንድ ዝበሃል ሆቴል ውሽጣዊ ፅባቅኡን ኣቁሑትን እዮም ዘለዉ። ከም ጫጣውላ ዝተሰርሐ ወንበር ጠረጼዝኡ ብፃዕዳን ቢጫን ጨርቂ ተሸፊኑ ።

ብዙሕ ደብሪ ዘለዎ ዓቢይ ንግዳዊ ህንጻ ይርአ። ንጡፍ ንግዳዊ ንጥፈታት ዘለዎ ዘመናዊ ከተማዊ ከባቢ ዘርኢ እዩ፡፡ ብዙሓት ናይ ንግዲ ስራሕቲ ዝስራሓሉ እውን ይመስል፡፡

መስቀለኛ ቅርፂ ዘለዎ ጠረጴዛ ይርአ ኣሎ፡፡ ኣብ ኣርባዕቲኡ ኣንጐሎታት እቲ መስቀል ኣርባዕተ ተሽከርከርቲ ወንበራት ኣለዉ፡፡ ብጣዕሚ ደስ በሃሊ ኣቀማጣ እዩ፡፡

እዚ አብ ክረምቲ ወቅቲ እንትከውን ነዝተፈላለዩ እክሊታት ዝተዘርኡ ኾይኖም ብአብዛሐ ድማ ናይ ገጠር መሬት እንትከውን አባቃቁሉ ብጣዓሚ ደሰ ይብለካ ይማሪከካ።

ኣብ በረኻታት ዝበቁል ዓቢ ተኽሊ ዒቓ እዩ። ቀጠልያን ብጫን ቆጽሊ ዘለዎ ኮይኑ፡ በሊሕ ወሰናስን ዘለዎ ኮይኑ፡ ምስቲ ደረቕን ቀይሕን ሓመድ ድማ ጐሊሑ ይርአ። እቲ ሃዋህው ጸሓያዊ፡ ደረቕ፡ በረኻዊ ሃዋህው ዝብል ስምዒት ይህብ።

መእተዊ መዋእለ ህጻናት ተገሊጹ ኣሎ። ኣብ ኣፍደገ "መዋእለ ህጻናት ፊደል" ዝብል ጽሑፍ ብኣምሓርኛን እንግሊዝኛን ዝተጻሕፈ ዓቢ ባነር ተሰቒሉ ኣሎ። ቀንዲ ባነር ካልእ ንእሽቶ ባነር ብቋንቋ ትግርኛ "ምዝገባ ተጀሚሩ" ዝብል ጽሑፍ ኣሎ። ናይ ፍናንን ተስፋን ትምህርቲ ይፈጥር።

መጽሐፈ ጸሎት ብትግርኛ ትብል ናይ ቅድስት ድንግል ማርያም ምስለ ፍቁር ወልዳ ምስሊ ዘለዋ መፅሓፍ ትርአ ኣላ፡፡ ኣነ ግን ናይ ፀሎት መፃሕፍቲ ከምቲ ግቡእ ይትርጐሙ እዮም ኣብ ዝብል ጥርጣረ ኣለኒ፡፡

ሓንቲ መንእሰይ ብዓቢ ትኹረትን ተወፋይነትን ኣብ ሓደ ነገር ትሰርሕ ኣላ። ቅዲ ጸጉራ ቀሊልን ተፈጥሮኣውን ይመስል ንልምዲ ገዛን መዓልታዊ ህይወትን ኣብ እትረኽቦ ኩነታትን ዘርኢ እዩ። እዚ ድማ ሰብኣውነት ኣብ ዝሃለወ ብትግሃት ዓሚቝ ስምዒት ዘንጸባርቕ እዩ።

ተመሃሮ ኣብ ክፍሊ ተቐሚጦም ኣለዉ፡፡ ጋቦን ዝገበረ መምህር ኣብ መንጎኦም እንዳዞረ ክትትል ይገብር ኣሎ፡፡ ናይ መምህርን ተመሃሮን ረኽቢ ከምዚ እዩ፡፡

ደቂ ኣንስትዮ ካብ ሩባ ማይ ይቐድሓ ኣለዋ፡፡ እዚ ማይ ፅሬት የብሉን፡፡ ንባዕለን ናብኡ ብምእታው ዝፈጥርኦ ብከላ እዃ ቀሊል ኣይኮነን፡፡ የሕዝን እዩ፡፡

ናይ ኮንስትራክሽን ስራሕ ክልተ ሰባት ንፎቅ ዝከውን ቴንድኖ ተንጠልጢሎም እንዳሰርሑ እዮም። ናይ ኮንስትራክሽን ስራሕ ብጣዕሚ ሓያልን ምስ ተወደአ ዘገርምን ስራሕ እዩ።

ኣብ ኢትዮጵያ ኣዲስ ኣበባ ዝርከብ ህንጻታት ዋና ቤት ጽሕፈት ሕብረት ኣፍሪቃ፡ ንሓድነት ኣፍሪቃን ግሎባሊዝምን ኣፍሪቃ ዝውክል ዘርኢ ኮይኑ፡ ናይ ዘመናዊነትን ሓይልን ስምዒት ይህብ።

እዚ ቡቅልቲ ዓተባሕሪ ይባሃል። ቡቅልቲ ዓተባሕሪ መብዛሕትኡ ኣብ ናይ ሃይማኖታዊ ፀበል ክንገብር ከለና እንብቁሎ እዩ። ብካሊእ ወገን ድማ ቡቅልቲ ዓተባሕቲ ብሸናፊጥ ጌርካ ድማ ይብላዕ።

ኣይ! ኣይ! ኣይ! ብጣዕሚ ደስ ዘይብሉ ፖለትከኛታት ትግራይ ንትግራይ ናብ ዝተሓተ ደረጃ እንዳጎተትዋ ክሪኢ እንተለኩ ብጣዕሚ የሓዝን ንኣብነት ኣቶ ገብሩ ኣስራት ዝበሃሉ ሓደ እዮም።

ብእንግሊዝኛ ቋንቋ ጥራሕ ዝተፃሕፈ ናይ ትግራይ ኢንዳስትርያል ፓርክስ ዲቮሎፕመንት ኮርፐሬሽን ታፔላ ይርአ ኣሎ፡፡ በቲ ሓደ ገፁ ድኣ ትግርኛ እንተሃለዎ እምበር ከምዚ ዝኣምሰለ ታፔላ እንተሃልዩ ንዓይ ቅቡል ኣይኮነን፡፡

ዓበይቲ ኢንዱስትርያዊ ህንጻታት ይረኣዩ። ኣብ ጥቓ እቲ ፍራንቸይዝ ሓጹርን ተንቀሳቐስቲ ተሽከርከርትን ይረኣያ። እቲ ከባቢ ጽሩይን ጽፉፍን ይመስል። ናይ ስራሕን ምዕባለን ቦታ፡ ግብራውን ንጡፍን ቅዲ ዘለዎ እዩ።

እዛ ባንዴራ ናይ ብሄራዊ ክልላዊ መንግስቲ ትግራይ ኦፊሻል መለለዪት እያ፡፡ ትርጉምን ኣመፃፅኣን ናይዛ ባንዴራ ግን ብዙሕ ኣይፈልጦን እዩ እሞ ይቅርታ፡፡

ኣብ ሰሜን ኢትዮጵያ ክልል ትግራይ ዝርከብ ታሪኻዊ መስጊድ ኣልናጃሺ የርኢ። ብፍላይ ድማ እቲ ጎቦ ዝበሃል ከባቢ ሙሉእ ብሙሉእ ዓንዩ መናድቕ ድማ ተሃስዩ ኣሎ። እቲ ስምዒት ዘሕዝንን ዕንወት ታሪኻዊ ሓወልቲ ዘርኢን እዩ።

ብጸሊም ኣወስዳ ዘርኢ ዝተመልአ መሸማዕ፣ እዚኦም ደቀቕቲ፡ ጸለምቲ፡ ስሉስ ኩርናዕ ቅርጺ ዘለዎም ዘርኢ ኮይኖም፡ ኣብ ኢትዮጵያ ዝፍለጡ እዮም። እቲ ዘርኢ ንብሩህ ዘይኮነስ ብመልክዑ ድኹም እዩ። ደስ ዘብል ጨና ዘለዎም ኮይኖም ንምግብን ጥዕናዊ ቅመምን ኣዝዮም ይጠቕሙ፡፡

እዚ ናይ ቻርጀር ሶኬት እዩ፡፡ ዘግርም ናይ ተለምዶ ሽሙ ድማ ጭንቅላት ይበሃል፡፡ ጭንቅላታት ኤለክትሪክ ናይ ምቕባል ዓቕሞም ከከም ዓይነቶም ይፈላለ እዩ፡፡

"ካባ" ዝበሃል ትካል መወዓውዒ ይረአ፣ እቲ መወዓውዒ እቶት ንምዕባይ ዝዓለመ ኮይኑ፡ ብቐንዱ ኣብ ከባቢ ኣያትን ሲኤምሲን ንዝርከቡ ከም ዝደሊ ይጠቅስ፡ ቁጽሪ ተሌፎን እውን ተጠቒሱ ኣሎ። እቲ መወዓውዒ ወይ መፋለጢ ተስፋ ዘለዎን ይምስክር፡፡!

ዝተፈላለዩ ሓምለዎት ተክሊታት አለው፡፡ ንአብነት ፃዕዳ ሰማያዊን ቆፃልን ሕብሪ ዘለዎም ተክሊታ አብ ሓምለዋይ ድሕረ ገፅ ይርከቡ፡፡ ካብዚኦም ከዓ መዘርባዕን ዕሾኽ ማሕሩርን ተባሂሎም ይፍለጡ፡፡ እዋይ ማሕሩር ክዋጋእ!

እዚ "ዘይወግሕ ለይቲ" ዝተባህለ ናይ ኣምሓርኛ ልብ ወለድ ናይ ቅድሚት ገጽ እዩ። ስምዒት ናይ ሓደ ዝተነበበን ዝተፈተወን መጽሓፍ ዘመሓላልፍ ኮይኑ፡ ዋላ እኳ እቲ ገበር እንተተበላሸወ፡ ትሕዝቶኡ ዓሚቝን ትርጉም ዘለዎን ምዃኑ ምግማት ይከኣል።

ዝተፈላለዩ ደስ ዝብሉ ናይ ተክሊ ዓይነታት ከም ኣራንሺ፣ ማንጎ ፣ዝኩኒ፣ ኣፕል፣ ወይኒ ብቆፃልን ቀይሕን ፣ በነናን ኣብ ሓደ መቀመጢ ተደርዲሮም ኣለዉ።

ኣብዚ ኣብ ላዕሊ ዘሎ ምስሊ ኣብ መደርደሪ ድኳን ዝርከቡ ዕሹጋት ቫዝሊን ብሉ ሲል ዘርኢ እዩ። እዚ ምስሊ ኣብ መደርደሪ ድኳን ብጽፉፍ ዝተሰርዑ ፍርያት ክንክን ቆርበት ዘርኢ እዩ።

ብኣግባቡ ዝይተመዓራረዩ ውፅኢ ስራሐ ጣዋላ ይርአዩ ኣለዉ፡፡ እዞም ንብረት ንዓይኒ ብዘፅልእ ኩነታት እዮም ዘለዉ፡፡ ምምዕርራይ ናይ ግድን የድልዮም እዩ ዝመስለኒ፡፡

ብሰንኪ ምፍራስ ህንጻ ወይ ካልእ ሓደጋ ክኸውን ዝኽእል ኣዝዩ ዝተሃስየ ናይ ህንጻ ቦታ ተራእዩ ኣሎ፡ እዚ ድማ ድሕሪ እቲ ሓደጋ ዘስዓቦ ሳዕቤንን ሰባት ነቲ ከባቢ ንምጽራይ ዝገበርዎ ጻዕርን ዘርኢ እዩ።

እሰይ ሽኮሪናታት ስድራቤት ደስ ክብሉ! ቀያሕቲ አቦን አዶን ፃዕዳ ዙርያ ተከዲኖም ደቆም እውን ፃዕዳ ብፃዕዳ ከዲኖም ሓዲኦም ተሓቍፎም ሓዲኦም ከዓ ጠጠው ኢሎም ይርከቡ፡፡

ብፃዕዳ ቆርቆሮ ዝተካበበ ቦታ አብ ጥቅኡ ከዓ ፓሎ ጠጠወ ኢሉ ይርከብ፡፡ አብቲ ዝተካበበ ቦታ ከዓ ቡዙሓት ዓበይቲ ተክልታት ብሰማያዊ ድሕረ ባይታ ተከቢቦም አለው፡፡ እዚ ቆርቆሮ ክንዲ መካበብያ ተባሂሉ ዝተሓፀረ እዩ፡፡ እግዚኦ! ክንደይ ተክሊታት እዮም ዝኒሀው፡፡

ገቢያችን ህልውናችን ትብል መፅሄት ዝተፈላለዩ ዛዕባታት ሒዛ ወፂኣ ኣላ፡፡ እንተኾነ ግን መንበቢ ገፁ ካብ ጋዜጣታት ናብ ትኩስ ዜና ዘለዎም ናይ ኤለክትሮኒክ ሶሻል ሚድያ ኣማራፅታት ገፁ እንዳዞረ እዩ፡፡

ናይ ታኒካ እሹጋት ፃባታት ይርአዩ ኣለዉ፡፡ ኣነ ከምዝመስለኒ ከምዚኦም ዝኣምሰሉ ዕሹጋት ምግብታት ናብ ከብድና እንዳገፋፈጥና ኢና ኣደዳ ሕማማት ኮይንና ንርከብ፡፡

ኵምራ ፍሩይን ቀጠልያን ሕብሪ ዘለዎ ዓተባሕሪ ወይ ኣተር ኣብ ምርኢት ይቐርብ። እዞም ሸዊት ናይ ፍሩይነትን ተፈጥሮኣዊ ጽባቐን ዘንጸባርቑን ዘመልክቱን እዮም።

እዚ ሓደ ሰብኣይ ኣብ ቅድሚ ሓደ መእተዊ ገዛ ኣብ ብሓጺን ዝተሰርሐ ወንበር ኮፍ ኢሉ ኢዱ ኣብ ቴለፎን ይርከብ። ኣብ ጎድኑ ብገመድ ዝተጠቕለለ ዓቢ ካርቶን ሳንዱቕ ኣሎ፤ ኣብ መሬት ብሽክለታንንእሽቶ ቀጠልያ ተኽልን ኣለዋ። እዚ ንመዓልታዊ ህይወት ጥራይ እዩ ዚውክል።

እዚ ኣብ ላሊበላ ዝካየድ ናይ ልደት በዓል ኣከባብራ እዩ፡፡ በዓል ልደት ኣከባብራ ኣብ ላሊበላ ፍሉይ ምዃኑ ብዙሓት ዝምስክሩሉ እዩ፡፡ ነዚ ምስሊ ርኢና እዃ ንሕና ክነድንቕ ንኽእል ኢና፡፡

እዚ ኣብ መሬት ብኣራንሺ ዝተሸፈነ ባህላዊ ማሕዘል እዩ። ኣብ ልዕሊኡ ድማ ንጣር ሕብራዊ ቅርፊት ዛዕጎልን ቅዲ ቅርጽታትን ይርአ፣ ብተበጻሒ መንገዲ ዝተለጠፈ እዩ። እዚ ድማ ጽባቐ ባህሊ ብሕብርን ቅርጽን ብንጹር ይግለጽ።

ብኣእዱግ፣ ሰባትን መኻይንን ዝተጨናነቐ ደስ ዘይብል ጐደና ይርአ ኣሎ፡፡ እንትጅመር እዚ ናይ መኪና ጐደና እዩ፡፡ ከምዚ ዝኣምሰሉ ዝተጨናነቑ መንገዲ ንልብኻ ዝደፍን ንሓደጋ ዘቃልዕ እዩ፡፡

እዚ ኣብ ጽባቐ ዘለዎ ተክሊ ዝተቐመጠ ናይ እምኒ መዋቕር ዘርኢ እዩ። እዚ ተክሊ ዝርከብ ክቢ ቅርጺ እምኒ፡ ብለምለም ሓምላይ ዝተኸበበ። ዓበይቲ ኣግራብን ኣብ ርሑቕ ዝርከብ ገዛን ብንጹር ይርአ ኣሎ።

ሓሙሽተ ደቂ ኣንስትዮ ባህላዊ ጻዕዳ ክዳን ተኸዲነን ቀጠልያ ቆጽሊ ሒዘን ይረኣያ። ብድሙቕ ቅዲ ጸጉርን ሽልማትን ነዊሕ ደው ኢሉ፡ እቲ ትርኢት ናይ ባህላዊ ሓበንን ሓጎስን ስምዒት ዘንጸባርቕ እዩ።

ዝተመቓቐለ ስርዓተ መቀየሪ ኣየር ኣብ ውሽጢ ገዛን ናይ ደገን ኣሃዱታት ኣለዎ። እቲ ናይ ደገ ኣሃዱ ድማ ኣብ ታሕቲ ኣብ መሬት ይርከብ። እዚ ዲዛይን እዚ ናይ ዘመናዊነትን ምቾትን ስምዒት ዘንጸባርቕ እዩ።

እዚ ጠንካራ ናይ ብረት ካዝና ገንዘብን ከቢድ ሓለዋ ዘድልዮ ሰነድ ዝቕመጠሉ እዩ፡፡ እዚ ንብረት ዘግርም ክብደት እዩ ዘለዎ፡፡ ብቐሊሉ ካብ ቦታ ናብ ቦታ ክንቀሳቐስ ኣይኽእልን፡፡

ደቂ ተባዕትዮን ደቂ ኣንስትዮን ብሓባር ባህላዊ ናይ ኢትዮጵያዊ ወይ ኤርትራዊ ጻዕዳ ክዳን ተኸዲኖም ይረኣዩ። ናይ ሓባር ስምዒትን ባህላዊ ናይ ገጠር መርዓ ስነስርዓት ዘሕልፉ ዘለው፣ ሓበንን ሓጎስን ዘመሓላልፍ እውን እዩ።

ኣካል ናይቲ ጽቡቕ እዩ። ህዝባዊ ፓርክ (ሸገር ፓርክ ወይ ዩኒቲ ፓርክ) ብኣግራብ ዝተኸበበ። ተፈጥሮን ባህልን ዘወሃህድ ኮይኑ፡ ንመዘናግዕን ንጹህ ኣየርን ምቹእን ደስ ዘብልን ሃዋህው ይህብ።

እዚ ቅዲ ዘለዎ ምቑራጽ ጸጉሪ ዘርኢ እዩ። ሓጺር ጎኒ ዝተኸፋፈለ ቦብ ምስ ንጣር ላዕለዋይ ክፋል እዩ። ዘመናዊ ጽባቐን ምዕቡልነትን ኣብ ሓደ ምስሊ ተደሚሩ ይረአ ኣሎ።

ሓንቲ ሰበይቲ ብቐረባ ካብ ወርቂ ዝተሰርሑ ብሩር ሽልማት ዘለዋ ፣ ዝተፈላለየ ሕብሪ በረድ ቅርፃቅርፂ ይረኣዩ። ገለ ካብቲ ዝበለጸ ትርኢት ድማ ይወሃብ። እቲ ቀዳማይ ዝቐርብ ዝርዝር ምስልታት ጽባቐን ናይ ማሕበረሰብን ዝተፈላለየ ስምዒታትን ስድራቤት ዝሓዘ እዩ።

ኣብዚ ሎጎ ፎረም ማሕበረሰባት ትግራይ ሰሜን ኣሜሪካ እዩ። ክቢ ኣርማ እዩ ናይ መንነትን ምትእስሳርን ስምዒት ዘመሓላልፍ እዩ። ሓወልቲ ኣክሱም ኣብ ካርታ ሰሜን ኣሜሪካ ምህላዉ ኣብ ሕብረተሰብ ዲያስፖራ ጥንታዊ ቅርስን ባህልን ትግራይ ንምዕቃብ ዘለዎ ተወፋይነት ዘርኢ እዩ።

በዓል 13 ደብሪ ዝኮና ናይ መንበሪን ናይ ስራሕ ገዛ እዩ። እዚ ፎቅ እዚ ኣብ ናይ ተፈጥሮ ምቅጥቃጥ መሬት ኣብ ዝፈጠረሉ እግዚኦ! መሓረና ክሩስቶስ እዩ ዘብል ። ማለት ቀዳይ ተጠቃዓይ እዩ።

እዛ ማሽን ብኤለክትሪክ ሓይሊ ትሰርሕ ናይ ክዳን መስታረሪት እያ፡፡ ቀዳሞት መስታረሪ ክዳን ብፍሓም ዝሰርሓ እየን ነይረን፡፡ እዚኣ ግን ካብ ናይ ፈሓም ጣጣ ነፃ እያ፡፡

እዚ ክልተ ደቂ ኣንስትዮ ኣብ ገጠራዊ መልክዓ ምድሪ ደው ኢለን፡ብድሙቕ ባህላዊ ክዳውንትን ስልማትን ዝተሰለማ ዘርኢ እዩ። እቲ ትርኢት ንሓንቲ ምጽባቕ ምድላው ዝሕብር እዩ። ኣኻውሕን ቁጥቋጥን ዝበዝሖ ገጠር፡ናይ ምሸት ብርሃን ጸሓይ። ክልተ ደቂ ኣንስትዮ ንበዓል ወይ ስነ-ስርዓት ክዳለዋ ከለዋ።

ዘመናዊ ጸሊም ናይ ቤት ጽሕፈት መንበር ኣብ ጽሩይ ክፍሊ ኮፍ ኢሉ ጻዕዳ ጠረጴዛን ላፕቶፕን ኣለዎ። ሞያዊ ብቕዓትን ዘመናዊ ናይ ስራሕ ቦታ ስምዒትን ዘንጸባርቕ እዩ። እቶም ብክሮም ዝተሰርሑ እግሪ ድማ ነቲ ናይ ጽሬትን ጽሬትን ስምዒት የዕብዩ።

እዚ ሓደ ምራክ ጻዕዳን ጸሊምን ነጥቢ ዘለዎ ኮይኑ፡ ኣብ ክሳዱ ሰማያዊ ገመድ ዝተኣስረ ዘርኢ እዩ። ኣብ ቅድሚ እቲ ምራክ ብሓሰር ዝተመልአ ቦታ ኣሎ። እቲ ደስ ዝብል ገጠራውን ተፈጥሮኣውን ዘርኢ ምስሊ እዩ።

እዚ ሶንግ ዝበሃል ንእሽቶ ዑፍ ዘርኢ ኮይኑ፡ቡናውን ጻዕዳን ሕብሪ ዘለዋን ኣብ ኣፍልባ ጸሊም ነጠብጣብን ዘለዋ እያ። እታ ዑፍ ኣብ ቀጠልያ ቆጽሊ ዘለዎ ቡናዊ ጨንፈር፡ኣብ ድብዝዝ ዝበለ፡ ሰማይ ድሕረባይታ ተቐሚጣ ትርአ። እታ ዑፍ ጥንቁቕን ክትፈልጥ እትደሊን እያ እትመስል።

እርጋን ዘጥቅዖ ገዛ ይርአ ኣሎ፡፡ መንደቑ ዝተሰነጣጠቐ፣ መስኮቱ ዝኣረገ፣ ናይ ግድ ግድኡ ቀለም ዝሃሰሰ እዩ፡፡ እዚ ህንፃ ብሓቂ ፀገሙ ዝርድአሉ ሰብ የድልዮ እዩ፡፡

እዚ መነሃርያ እዩ፡፡ እዚ ቦታ ብድምፂ መኻይን፣ ተጓዝቲ፣ ናይቲ መናሃርያን መኻይን ሰራሕተኛታትን ዝህወኽ ቦታ እዩ፡፡ ኣነ ኣብዚ ቦታ እንትኣቱ ልበይ እዩ ዝዕወፍ፡፡

እዚ ኣብዚ ዝርአ ዘሎ ኣብ ገዛ ዝተዳለወ ባህላዊ ስነ-ስርዓት ምግቢ እዩ። ኢንጀራን ቀመማዊ ምግብን ኣብ ገዛ ኣብ ባህላዊ መሰብ ዝተዳለወ እዩ። ኣብ ዙርያኡ ብጻዕዳ ጨርቂ ዝተሸፈነ መንበር ኣሎ፣ ኣብ ድሕሪት ድማ ሕብራዊ መጋረጃ ተዘርጊሑ ኣሎ።

ኣብ ኣዳራሽ ጭርሆ ዝመስል ነገር ትዛረብ ሰበይቲ ትርአ ኣላ፡፡ በቲ ትገብሮ ዘላ ነገር ሕጉስቲ ምዃና ከዓ ፍሽኽታ ዝመልኦ ገፃ ይምስክር፡፡

እቶም ዝርኣዩ ዘለዉ ጥቕላል እንጀራታት ጥቕላል እንጀራ እዮም። እንጀራ ኣብ ኢትዮጵያን ኤርትራን ቀንዲ ምግቢ እዩ። ነቲ ባህላውን ህቡብን ባኒ ዘርኢ ኮይኑ፡ ንዓይኒ ባህ ዘብልን ሸውሃት ምግቢ ዘነቓቕሕን እዩ።

እዚ መክዑ ደስ ዝብል መርገፂኡ ወጣሕ ዝኮነ ጫማ ደቂ ኣንስትዮ ስፒል ጫማ ይበሃል፡፡ እዚ ጫማ ንዝነጣ እዩ ዝጠቅም፡፡ ንነዊሕ ግዜ ክርገፅ ብፍላይ ናይ ከብዲ ብዘለወን ክርገፅ ኣይምከርን፡፡

ኣብ ሓመድ ዝበዝሖ ጎደና ሓደ ሰብኣይ ዓቢ ጽዕነት ዝጸዓነት ዓባይ ብረት ዓረብያ ክደፍእ ይርአ። እቲ ትርኢት፡ ኣድካምን ክውንነታውን ስምዒት መዓልታዊ ጻዕርን ቃልስን ጽንዓትን ዘንጸባርቕ እዩ።

ካብ ዓይነታት ኣትክልቲ ኣብዚ ብደባርያ ተነፂፉ ብጫን ቆፃልን ለሚን ጉዕ በርበር ክሽየጢ ተቀሚጦም ኣለው። ጉዕ ብጣዕሚ መሪር ካብ ምኳኑ ምብላዕ እውን ኣይፈቱን።